ካብ ኣልኮላዊ መስተታት ካብ ዝበሃሉ ኣብዚ እንሪኦ ዘለና ኣዋሽ ፣ጣጤ ዝበሉ መስተታት ኣብ ጎማን ኣብ ጥርሙዝን ኣለው። ንስካትኩም ከ ኣልኮላዊ መስተታት ትፈትው ዶ ?

እዚናይ መዝቃ መፃወቲ ኮይንዝተፈላላዩ ሕብሪታት ኪዳን ተኪዲናም መዚቃ ክጫወቱ እንትንዕዘብ ኩሉ ናይ መዝቃታት መሰርሕታት ከም ዝንህ ኮይኑ እቲ ዳንሲ ዓይነት እንታይ ዓይነት ዳንሲ እዩ?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

ኣብዚ ምስሊ ናይ ሰብኣ እንድርታ ኣርማ ዝሓዘ መንእሰይ ንርኢ ኣለና፡፡ ክለብ ሰብኣ እንድርታ ኣብ ፕሪምየር ሊግ ኢትዮጵያ ዋና ተነሓናሒ ዝነበረ እዩ፡፡

አብ ሃገርና ካብ ዝርከቡ ሃይማኖታት ሓደ ሃይማኖት አርቶዶክስ ተዋህዶ እዩ ።እዚም ንዕዞቦም ዘለና ድማ ክልተ ዳቅናት መስቀል ሕዞም ቅዳሴ እናቀደሱ ኮይኖም እቲ ተከዲነምዎ ዘለዉ እንታይ ይበሃል?

እዚ ጥርሙዝ ቢራ ኣብ ጣውላ ኮፍ ኢሉ ዘርኢ እዩ። እቲ ጥርሙዝ ብጫን ቀጠልያን ኮይኑ “ራያ ቢራ” ዝብል ጽሑፍ ተጻሒፉሉ ኣሎ። እዚ ድማ እቲ ከባቢ መዘናግዒ ቦታ ምዃኑ ዘመልክት እዩ። እዚ ዓይነት ቢራ ምስታይ ትደልይ ዶ?

እዞም ኣብ ምስሊ ንሪኦም ዘለና ሰብ ዶክተር ኣድሓኖም ሃይለ ይበሃሉ፡፡ እዞብ ዓለምለኻዊ ኣፍልጦ ዘለዎም ሰብ ኣብ ምንታይ ድርጅት እዮም ይሰርሑ?

ካብ ዓይናት ጫማ ኣብዚ እንሪኦ ዘለና ጫማ ካብ ብታሕትኡ ገማን ብላዕሊ ድማ ሽፖንጅን ጨርቅን ዝተሰረሐ ናይ ኣወዳት ጫማ እዩ። ጫማታት ኣም ምንታ ካብ ምንታይ ይስርሑ?

መጋየፂ መጋየፂ ብፍላይ ከዓ ደቂ አንስትዮ ዝጥቀማሉ እዩ፡፡ ንአብነት አልኮል ሕብሪን ደምበጊዕ ሕብሪን ዘለዎም ቻፕስቲካት ተዓሺጎም አብ ፃዕዳ ድሕረ ገፅ ተቀሚጦም አለው፡፡ ዝተፈላለዩ ዓይነት ዘለዎም ዝተዓሸጉ ክሬማት ይርከቡዎም፡፡ እዞም አብ ከንፈር ዝቅብኡ መጋየፂታት ትፈትዎም ዶ?

መእተዊ ዘለዎ ቤት መግቢ ኣሎ። ኣብ ልዕሊኡ ድማ ብሰማያዊ ፊደላት “RESTAURANT” ዝብል ጽሑፍ ኣሎ። ብየማን ድማ ናይ ምግቢ ዝርዝር ወይ ናይ ሓበሬታ ማህደር ኣሎ። እቲ ዘሎ ህንጻ እንታይ ዓይነት ቦታ እዩ?

ብዙሓት ናይ ሙዚቃ መሳርሕታት ኣለው፡፡ ካብኣቶም ሓደ እዚ ትራምፔት ይባሃል፡፡ እዚ ዘበናዊ መሳርሒ ኮይኑ ንሙዚቃ መድመቒን ኣብ ናይ ማርሽ ባርሽ ባንድ ንመዐጀብን ይውዕል፡፡

ብኣጋታ ክሪስቲ ናይ ዝተደረሰት ዴዝ ኦን ዘ ናይል ናት ትብል ድርሰት ትርጉም ዝኾነት ገዳይ ፍቅር ትብል መፅሓፍ ትርኣየና ኣላ፡፡ ናይዛ ድርሰት ተርጓሚ ኣባድር ጀማል እዩ፡፡

ምዕሩግ ኣከዳድና ዘለዎም ክልተ ደቂ ኣንስትዮን ክልተ ደቂ ተባዕትዮን ብፍቕራዊ ቅርርብ መልክዕ ይርአዩ ኣለዉ፡፡ ቅርርቦምን ትርኢቶም ደስ ዝብል ዓይነት እዩ፡፡

ክልተ ደቂ ኣንስትዮ ደው ኢለን ንፍሉይ ሓወልቲ እምኒ ይጥምታ ኣለዋ። እቲ እምኒ ኣብ መሬት ደው ኢሉ ዲዛይናትን ምልክታትን ዝተቐርጸሉ እዩ። እታ ሓንቲ ጓል ኣንስተይቲ ጻዕዳ ባህላዊ ክዳን ተኸዲና ኣላ። እዘን ደቂ ኣንስትዮ ዝጥምታኦ ዘለዋ እምኒ እንታይ ይውክል ይመስለኩም?

መፋለጢ አፀደ ህፃናት ፊደል ዝብል ብሊላ ሕብሪ ዝተፅሓፈን ስእሊ ህፃውንቲን አብ ቆፃል ድሕረ ገፅ ይርከቡ፡፡ አብዚ አፀደ ህፃናት በሪ ዝተፈላለዩ ፅሑፋትን ምዝገባ ጀሚርና አለና ዝብልን ተለጢፎም ይርከቡ፡፡ እዚ አፀደ ህፃናት አበይ ቦታ ይርከብ?

ኣብ ገለ ቦታታት ንቱሪስት መስሕብ ዝኸውን ብፃዕቒ ኣግራብ ዝለምለመ መልክአ ምድር ኣሎ፡፡ እዚ መልክዓ ምድሪ መስሕብ ቱሪስት ካብ ምዃን ብተወሳኺ እንታይ ረብሓ ይህብ?

እዚ ሓጺርን ቁርጽራጽን ጸጉሪ ዘለዎ ዓቢ ሰብኣይ የርኢ። ጸሊም ክዳን ተኸዲኑ፡ ገጹ ድማ ከም ዓብይ ሰብ ቅርጺ ኣለዎ። ኣብ ታሕቲ ናይ ተለቪዥን ዜናታት ኣሎ። ኣብዚ ስእሊ ዘሎ ሰብ ከመይ ይመስል? ይጭነቕ ድዩ ወይስ ኣብ ሕልናዊ ኣተሓሳስባ እዩ ዘሎ?

ካብ ቆርበት ዝተሰርሐ ሕንጅብ ጅብ ዘለዎ ብፃዕዳ ዛዕጎል መመላክዒ ተገይሩሉ ኣብ ዝኮነ ሰማያዊ ነገር ተቀሚጡ አሎ እዚ እንታይ ይበሃል ስሙ ?

እዚ ፍረታት ዝመልአ ጫካ ተክልታት ኣፕል እዩ ዘርኢ። እቶም ተክልታት ብመስርዕ ተሰሪዖም ኣብ ቀጠልያ ሳዕሪ ተዘርጊሖም ኣለዉ። እቲ ፍረታት ቀይሕ እዩ። ከምዚ ዝኣመሰለ መትከሊ ቦታ ናይ ኣፕል ብኣካል ርኢኹም ትፈልጡ ዶ?

መመላኽዒ፡- ደቂ ኣንስትዮ ንመልከዐን እንዳተጨነቓ ኣብ ንገፀን ዝገብራላ ይስእና፡፡ እዛ ጓል ኣነስተይቲ ንገፃ ኮልጌትን ቫዝሊንን ሓዊሳ ለኺያ እንትተፋልጥ ዘመልክት እዩ፡፡

ህፃውንቲ ተምሃሮ አብ እምኒ ኮፍ ኢሎም አብ ፅላል ተክሊታት ዘለውዎ ቦታ እንዳ ተምሃሩ ይርከቡ፡፡ ካብዚኦም ሓንቲ ጓል አንስተይቲ ተምሃሪት ደፍተራ ገንፂላ እንዳአንበበት ትርከብ፡፡ እዚኦም ዝርከቡሉ ቦታ አበይ እዩ?

ኩዕሶ መረብ ዝጋጠሙ ቡዱን ይርአዩ ኣለዉ፡፡ ኮዕሶ መረብ ከም ኩዕሶ እግሪ ብዙሕ ሜዳ ዝሓትት ኣይኮነን፡፡ ብምዃኑ ኣብ መመንደሩ ከምዚ ዓይነት ፃውቲ ምድላው ይከኣል ዶ?

ኣብ ባይታ ፃዕዳ መሸማዕ ብታሕቲ ዝተነፀፈሎም ኮንጎታት ከምኡ እውን ኣብ ዝባን ጣውላ መንፀፍ ዝተገበረሎም ዝተፈላለዩ ሽዳታትን ሞተር ሳይክልን ዘርኢ ምስሊ እዩ፡፡

መስቀል ካብ ዝተፈላለዩ ሓፂን ዝስራሕ ኮይኑ ከከብ ደረጅኡ ዓብይ ንእሽተይ ንኣመንቲ ሃይማኖት ኦርቶዶክስ ተዋህዶ ክርስትያን ኣብ ዕዳጋ ክሽየጥ ዝተዳለወ እዩ።

ተሽከርከርቲ ንቡዙሕ ዓይነት ግልጋሎት ይውዕሉ፡፡ ንአብነት ከም ትራክተር ንመግሐጢ ሓመድ፣ ሞተር ከዓ ንመጓዓዓዚ ይጠቅሙ፡፡ እዚአን ከዓ አብ ፅርግያ ፊት ንፊት ገዛታት ይርከባ፡፡

እዚ ናይ ብርሃን ባንኪ መፋለጢ የርኢ። ኣብ ማእከል ድማ “ተሳተፉ ክትሽለሙ ኢኹም” ዝብል ጽሑፍ ብኣራንሺ ኣብ ሰማያዊ ድሕረ ባይታ ተጻሒፉ ኣሎ። ንስኩም ከ ተሳቲፍኩም ወይም ተሸሊምኩም ደ ትፈልጡ?

እዛ ንሪኣ ዘለና ብፈረስ ትጐተት ተሽከርካሪት ሰብ ዝፀዓነላ ጋሪ እያ፡፡ እዛ ናይ ሰብ ጋሪ ባጃጅን ካልኦት ታክሲታትን ኣብ ዘለዉኦ ከባቢ ክትሰርሕ ዶ ትኽእል?

አብ ትግራይ ካብ ዝርከቡ ፖሎቲከኛታተ ሓደ ጌታቸው ረዳ እንትኮን አብ ትግራይ ብግዛያዊ ምምሕዳር ፕሬዜዳንት ኮይን ዝስርሕ መራሒ ነይሩ ።ግታቸው ረዳ ሕዚ አበይ ዓውደ ስራሕ እናሰሩሐ ይርከብ ይመስለኩም?

ተፈጥሮን አከባቢን ተፈጥሮን አከባቢን ማለት አብ ሓደ ከባቢ ዝተፈላለዩ ናይ ተፈጥሮ እፅዋትን ሳዕሪታትን አለወ፡፡ ንአብነት ዓበይትን ፍረ ዘውፅኡን ተክልታት ዘለዎ ቦታ ዝተፈላለዩ ሓምለዎት ሳዕሪታት አለውዎ፡፡ እዞም ሳዕሪታትን እፅዋትን ንምንታይ ይጠቅሙ?

ኣብዚ እዚ ጽብቕትን ክቡርን ብርዒ ንርኢ። ብጸሊም ዝተሸፈነን ብወርቂ ዝተቖርጸን እዛ ብርዒ መሳርሒ ጥራይ ኣይኮነትን፤ መግለጺ ክብርን ጽባቐን እዩ። እዚ ብርዒ እዚ ተንቀሳቓሲ ጽሑፍ፡ መልእኽቲ ፍቕሪ፡ ወይ ምንጪ ፍልጠት ክኸውን ይኽእል እዩ።

ኣብዚ ዘለው ደቂኣንስትዮን ደቂ ተባዕትዮን ኣብ ሜዳ እንዳተፀወቱ ኣለው። ደቂ ተባዕትዮን ደቂ ኣንስትዮነ ካብ ዝፃወትዎም ፀወታት መን መን ይበሃሉ? ፃሓፍዎም ።

እዛ ንኡሽተይ ፍጥረት ነፋሒቶ ትበሃል፡፡ ሕብሪ እዛ ፍጥረት ንዝዓረፈትሉ ቦታ እዩ ዝመስል፡፡ ሕብሪ ነቲ ዝዓረፈትሉ ቦታ መስሉ ምልውዋጡ ንምንታይ ይጠቕማ?

እዚ ናይ ተክሊዓይነት ኮይኑ ንወድሰብ ብጣዓሚ ጠቃሚ እንትከውን ንምግብነት ዝውዕል እንትከውን ብጣዓሚ ጡዑም እንትከወን እዳጋሃፅካ ዝብላዕ ከምኡ እውን ብመፅሞቅ ገይርካ ጥሕንካ ዝብላ እየ እዚ ሽሙ መን ይብሃል?

ገለ ዝብላዕ ነገር ዝፅበዩ ዝመስሉ ህፃናት ብብዝሒ ተኣኪቦ ይርአዩ ኣለዉ፡፡ ኣብ ሞንጎኦም ድማ ዘታርይዎምን ስርዓት ዘትሕዝዎምን ዓበይቲ ሰባት ይርአዩ አለዉ፡፡

ዝተፈላለዩ ዓይነታት ናይ ባኮ ኦሞታት ተደርዲሮም ይራኣዩ ኣለው፡፡ ከም ኮርን፣ ላዮን፣ ስካይን ክሮውንን ተጠቀስቲ እንትኾኑ ንምሕፃብ ክዳውንቲ ኸ ኣየናይ ዓይነት ኦሞ ትጥቀሙ?

ኣብዚ ሰባት ኣብ ሓደ ሜዳ ደው ኢሎም ቀያሕትን ብጫን ባንዴራታት እናወዛወዙ ይረኣዩ። ገለ ካብቶም ሰባት ቀይሕ ማልያን ምስ ሕብሪ ባንዴራ ዝሰማማዕ ክዳንን ተኸዲኖም እዮም። እዞም ሰባት እዚኦም ንምንታይ ፍጻመ ወይ ደገፍ ዝተኣከቡ ይመስሉ?

ተፈጥሮን አከባቢን ካብ ዳሎል ክሳብ ኤርታሌ ዝብል ፅሑፍ አብ ፃዕዳ ሕብሪ ተፃሒፉ ይርከብ፡፡ እዚ ዝተፈላለዩ ሕብሪን ቅርፂን ዘለዎም ቦታታት ቡዙሓት ተክሊታትን ቀላያትን ይርከቡዎም፡፡ እሳተ ጎመራ ብጫን ቀይሕን ሕብሪ ይርከብ፡፡ እሳተ ጎመራ ዝክሰት አበይ ቦታ እዩ?

ዝተፈላለዩ ዓይነታት ጨና ናብ ዕዳጋ ይቐርቡ እዮም፡፡ እዞም ሽቶታት ሰባት ከከም ምርጭኦም ይዕድግዎም፡፡ ደቂ ተባዕትዮ ንድሙቕ ጨና ይመርፅዎ ዶ ይመስለኩም?

ሓንቲ ዓባይ ባቡር ኣብ ሃዲዳ እንዳኸደት ትረአ ኣላ፡፡ አዛ ባቡር ብናይ ኢ/ያ ባንዴራ ዝተመላኸዐት እንትትከውን ብእንግሊዝኛ ዝተፃሕፈ መንገዲ ባቡብ ዝብል ውን ኣለዋ፡፡ ካብ ቦታ ናበይ ቦታ እትጓዓዝ ባቡር ትኸውን?

ሓደ ናይ እስልምና እምምነት ተኸታሊ መንእሰይ ኣብ ቤተ እምነት ንፀሎት ተቐሚጡ ኣሎ፡፡ ኣብ ከባቢኹም ካብ ናይ እስልምና ወፃኢ ናይ እንታይ እምነት ቤተ ፀሎት ትፈልጡ?

ናይ ኣሸንዳ ቁኖን መጋየፂን ዝገበረት ጓል ኣነስተይቲ ትርአ ኣላ፡፡ ጓል ኣሸንዳ ብኽዳናን መጋየፅአን ክትለለ ትኽእል እያ፡፡ ካብ ናይ ኣሸንዳ መጋየፂ ተጠቃሲ እንታይ ኣሎ?

ግርመኛ ጐፋፍ ሽፎን ቀሚሽ ተፋልጥ ሓንቲ ጓል ኣንስተይቲ ኣላ፡፡ ኣብ እኒ ቲክ ቶክ ክዳውንቲ ብኸምዚ መንገዲ ብበዝሒ እንትፋለጡ ርኢኹም ዶ ኣለኹም?

መጋየፅን መመላክዕን ካብቲ ዝነበረና መልክዕ ጎሊሁ ንክረኣ ዝጠቅመና ኮይኑ እዚ እንሪኦ ዘለና መጋየፂ ድማ ናይ ክሳድ ኮይኑ ካብ ወርቂ ዝተሰረሐ እዩ።

ኣራንሺ ሕብሪ ዘለዎ ጽማቝ ኣናናስ ኣብ ሪም ዘለዎ ብርጭቆ ምስ ሽኮር ይፈስስ። ኣብ ጎኒ እቲ ጽማቝ፡ ቁራጽ ኣናናስን ዝበሰለ ኣናናስን ትርኢ። እቲ ስእሊ ጥዕና ዘለዎን ሕብራዊን ክኸውን ዝተዳለወ እዩ። ጽማቝ ኣናናስ ምስታይ ትፈቱ ዲኻ?

መፅሓፍትን ጋዜጣን፡- መፅሓፍ ካብቶም ኣብ መፅሓፍትን ጋዜጣን ዝምደቡ ኾይኑ፣ ንሓደ ናይ ወዲ ሰብ ጠቓሚ ሓሳብን መልእኽትን ብመፅሓፍ ምፅሓፍ ማለት እዩ፡፡ ናይ ካፒችኖ ትብል መፅሓፍ ዶ ሪኢኹምዋ ትፈልጡ?

ኣብ ዝተፈላለዩ ቦታታት ዓበይቲ ህንፃታትንናይ ዓበይቲ ዕዳጋታትን ዘለው መድረካት ነዋሕቲ ካብ ምኮኖም ዝተልዓለ ብጣዕሚ ኣድካሚ እዩ። እንታይ እናተባህ ይፍለጥ ሽሙ ?

ኢደ ጥበባት ቡዛሓት ዓይነት እዩም። ካብአቶም ዝተፈላለዩ ዓይነታት ጫማታት እንትኮኑ ከምዚ እንዕዘቦ ዘለና ድማ ብኢድ ዝተሰርሐ ጫማ እዩ። ንስኩም ከ አብ ከባቢኩም ከምዚ ዝበለ ሪኢኩመ ዶ ትፈልጡ?

ናይ ኤሌክትሮኒክስ ኣቑሑ፡-ብሓይሊ ኤሌክትሪክ ስራሕትና ዘሳልጡ ናይ ኤሌክትሮኒክስ ንብረታት እንትኾኑ ከም ናይ ኤሌክትሪክ መዐቀኒ ማሽን ካልኦት ይጥቀሱ፡፡ ኣብ ገዛኹም ካብ ዝርከቡ ናይ ኤሌክትሮኒክ ኣቑሑት ዶ ትጠቕሱ?

አዛ እንሪአ ዘለና መጓዓዝያ ናይ አልመዳ ትካል ኮይና ንሰራተኛ ሰርቢስ አገልግሎት ትህብ ዘላ ብጣዕሚ ዓባይ አውቶብሰ ብዝሒ ሓይሊ ሰብ ተሳፍር መኪና እያ ።ጨርቃ ጨርቂ አልመዳ አበይ ቦታ ይርከብ?

ቤት ትምህርቲ ቤት ትምህርቲ ተምሃሮ ፍልጠት ዝቀስምሉ ቦታ ኮይኑ፤ ቀይሕ ናይ ላዕሊ ሰማያዊ ሕብሪ ከዓ ናይ ታሕቲ ብምግባር ተምሃሮ አብ ባንዴራ ኢትዮጵያ ዘለዎ በሪ ጠጠወ ኢሎም ይርከቡ፡፡ እዚ ቤት ትምህርቲ እንዳ እንታይ ተባሂሉ ይፅዋዕ?

እዚ ኣዝዩ ዝማዕረገ ዝተማላከዐ ሆቴል ኮይኑ ናይ ምግቢ ጠረጰዛ ብስርዓት ተዳልዩ ሰብ ክሳብ ኣትዮ ኮፍ ምባይ ይተርፎ:: ከምዚ ዝበለ ሆቴል ዶ ኣዕሪፍኩም ትፈልጡ ?

ብዙሕ ዓይነት ዘለዎ ጫማታት ይረአ ኣሎ፡፡ ኣብ ናይ ዕዳጋ ቦታ ውን ይመስል፡፡ እቲ ጫማ ናይ ደቂ ኣነስትዮ ድዩ ናይ ደቂ ተባዕትዮ?

ብዙሓት ናይ ቤተ ክርስትያን ንዋያ ቅድሳት ይራኣዩ ኣለው፡፡ ካብዚኣቶም ዝተፈላለዩ ዓይነታት መሳቕልማለት ውን ናይ ኣክሱም፣ ናይ ጎንደርን ላሊበላን መሳቕል ከምኡ ድማ በቢዓይነቶም ቃጭላትን ኣለው፡፡ ካብዚኦም ወፃኢ ንዋየ ቅድሳት ዶ ትፈልጡ?

ባህላዊ ኣከዳድና ኢትዮጵያ ዝተኸድኑ ሰባት ኣብ ዙርያ ብቐይሕን ወርቅን ዝተሰለመ ጠረጴዛ ደው ክብሉ ይረኣዩ። ብዙሓት ብሕብሪ መንግስቲ ዝተሰርሑ ኣኽሊላት ኣለዉ። እዚ ድማ በዓል ወይ በዓል ቤተ ክርስቲያን ኮይኑ ይረአ። እዚ ዓይነት መንፈሳዊ ወይ ባህላዊ በዓል ድዩ?

እዚ ኣቝጽልቲ እዚ ተኽሊ እዚ ቀጠልያ እዩ፣ ኣብ ገሊኡ ቦታታት ድማ ሕብሩ ቀጠልያን ሐምላይን ይመስል። ኣብ ድሕሪት ብቐለም ዝተሰለመት ንእሽቶ ዕምባባ ኣላ። እዚ ምስሊ እዚ ተፈጥሮኣዊ ዕምባባ፡ ጨናን ትኹረት ሰላምን ዝገልጽ እዩ።

ሓንቲ ሰበይቲ ምስ ዝጨሓመ ሰብአይ አዕርክቲ ብበትሪ ገይሮም እናዓጀብዎም ይርከቡ፡፡ አብ ጥቅኦም ከዓ ፃዕዳ መኪናን አግማልን ጠጠው ኢሎም ይርከቡ፡፡ እዚ ባህሊ ናይ አበይ ዓዲ እዩ?

ዜና ምርቓ መፅሓፍ ብቴለብዥን ድምፂ ወያነ ይመሓላለፍ ኣሎ፡፡ ኣብዚ ዜና ኣባላት ፀጥታ ሓይሊ ኣለዉ፡፡ እዛ መፅሓፍ ብዛዕባ ጉዳይ ሰራዊት ትምልከት ዶ ትኸውን?

ኣብዚ እንርእዮ ዘለና ዓብይ ህንፃ ይረኣ ኣሎ። ኣብ ልዕሊ እቲ ህንፃ ድማ " ኣክሱም ኣፄ ዮሓንስ ራብዓይ ኤርፖርት" ዝበል ፅሑፍ ኣሎ። እዚ ከባቢ ኤርፖርት ምኳኑ የፍለጥ።

ኣብ ናይ ተውኔት መድረክ ሓደ ዋና ገፀ ባህርይ መሪሕነት ዘመልክት ካባ ዝለበሰ ኣብ መንጐ ብየማነ ፀጋሙ ጦርን ጋሻን ሒዞም ጠጠው ዝበሉ ሓሻኽር ጐብለለል ይብል ኣሎ፡፡ እዚ ክብሪ ምስ ሓቃዊ መሪሕነት እንትኾን ደስ በሃሊ እዩ፡፡

ብዙሓት ኣዕዋፍ ኣብላዕሊ ክንፈን ዘርጊሐን እንትበራ ወይከዓ እንተዣቭቫ ኣብ ትሕቲአን ከዓ ፃዕዳ ሕብሪ ዘለዎ ፖሎ ናይ ፅርግያ መብራህቲ ይረአዩ ኣለው፡፡

ብዙሓት ምእመናን ሰባት ናብ ቤተ ክርስትያን እንትኸዱ የርኢ፡፡ እዚ ቦታ ኣበ ገጠር ዶ ኣብ ከተማ ይመስል? ጊዜኡ ኸ ማዓዝ ይመስል ንጎሆ ዶ ምሽት?

እዚኣቶም ናይ ሓደ ገዛ ኣባላት ስድራ ቤት ይመስሉ፡፡ ኣቦ፣ ኣዶ፣ 4 ቆልዑትን ዘማልአ ሙሉእ ስድራ እዩ፡፡ ስድራ ሽግሮም ብሓባር ዝፈትሑን ብሓባር ተረደዲኦም ዝነብሩን እኩባት እዮም ዶ ትብሉ?

እንስሳታት፡ - ኣብ ገዛን ኣብ በረኻን ዝነብሩ እንስሳታት ተባሂሎም ይምቀሉ፡፡ ካብቶም ኣብ በረኻ ዝነብሩ እንስሳታት ሓንቲ ዋዓግ እዩ፡፡ ኣብዚ ዘሎ ዋዓግ እንታይ ይበልዕ ዘሎ ይመስለኩም?

ብፍሉይ ጥበብ ዝተሰርሐ በዓል ሰፊሕ ብራንዳ ዘመናዊ ቤተ ክርስቲያን ይርአየና ኣሎ፡፡ ሎሚ ሎሚ ከምዚ ዝኣምሰሉ ኣብያተ ክርስቲያናት እዮም ይስርሑ ዘለዉ፡፡

ኣብ ትግራይ ካብ ዝፍለጡ ባህላዊ ጨወታ ሓደ ዝኮነ ኣሸንዳ እንትከውን፣ ብደቂ ኣንስትዮ ዝክበርን ብጣዕሚ መልኪዓንን ወቅበንን ባህላዊ ፀወታ እንዳተፃታ እየን። ኣብ ቦታኩም ከ ኣሸንዳ ይፃወታ ዶ?

ትምህርቲ ካብቶም ቀንቂ መሰረታዊ ግልጋሎት ዝህቡ ትካላት እዩ። ኣበ ትግራይ ዘለዋ ትምህርቲቤታት ኣብ ዝነበረ ኩናት ብዙሓትዓንየን እየን ዝተፈላለዩ ናይ ትምህርቲ መሳርሒታት ተሰሪቆምን ተሰይሮምን እዩ።

ኣብ ኣክሱም ዝስራሕ መስቀል ናይ ክሳድን ናይ ሓወልቲ ኣክሱም ቅርፂ ዘለወ ቁልፊ መትሓዚን ካብ እምኒ ተፀሪቡ ከምዝስራሕ ትፈልጡ ዶ ?

ኣብ ዝኾነ ውራይ ባህሊ ዓዲ ዝተኸና ደቂ ኣንስትዮ ትግራይ ይስዕስዓ ዓለዋ፡፡ እዘን ደቂ ኣንስትዮ ብቑነአንን ክዳነንን ተጋሩ ምዃነን ንርዳእ፡፡ ባህሊ መግለፂ መንነት ምዃኑ ትፈልጡ ዶ?

ሓድሽን ዓብን ክልተ ደብሪ ዘለዎ ገዛ ክስራሕ ይረአ ኣሎ። እቲ ገዛ ካብ ኮንክሪት ዝተሰርሐ ኮይኑ ዙርያኡ ብግቡእ ዝተለመደ እዩ። ገና ስራሕቲ ህንፀት ይካየድ ከምዘሎ ዘመልክት እዩ። ወይስ ቤት ጽሕፈት ወይ ካልእ ተግባራዊ ህንጻ እዩ?

አብ ፃዕዳ ብርጭቆ ዳሽን ቢራ ዝብል ብቀይሕ ዝተፀሓፈ ብጫ ሕብሪ ቢራ መሊኡ ይርከብ፡፡ እዚ ቢራ ዝመልአ ብርጭቆ አበ ቀይሕን ብጫን ሕብሪ ድሕረ ገፅ ይርከብ፡፡ ሓንቲ ጠርሙዝ ዳሽን ቢራ ክንደይ ብርጭቆ ትቅዳሕ?

ዝተፈላለዩ ዓይነታት ናይ ሙዚቃ መሳሪሒ አለው ካብአቶም ሓደ ሳክስፎነ እዩ። ሳክስፎን ብአፍካ ዝኒፋሕ ዓይነት ናይ ሙዚቃ ማሳሪሒ ኮይኑ ብጣዕሚ ጡዕሙ ድምፅ ዘለዎ ዓይነት መሳሪሒ ሙዚቃ እዩ። አብ ከባቢኩም ይርከብ ዶ?

ኣብዚ ብጫ ፈሳሲ ብቐጠልያ መፅፈፊ ክፈስስ ይርአ። እቲ መፅፈፊ ከምቲ ኣብ ስእሊ ዘሎ ሕብሪ ዘለዎ ኮይኑ ከምቲ ኣብ ጥቕሚ ዝውዕል ንምግቢ ወይ መስተ ዝኸውን መጽረዪ ይመስል። እዚ ኣብ ስእሊ ዘሎ ብጫ ፈሳሲ እንታይ ይመስለኩም?

እዚ ናይ መቀለ ይንቨርስት ኣርማ ንትከውን ኣብ ማእከላ ፃዕዳ ነገር ልዕል ኢሉ ድማ ቆፃሊ ብወሰኑ ድማ ብጫ ብሪ ዘለዋ እንትከውን ብውሰኑ ብማ ሰማያዊ ነገር እንትከውን እዚ ናይ መቀለ ይንቨርስት ኣርማ ቅርፃ እንታይ ትመስል?

ብጣዕሚ ደስ ትብል ካብ እቶም ናይ ገዛ እንስሳ እትብሃል ሓንቲ ዝኮነት ኣብ ለምለም ዝኮነ ቦታ ንሰባት ከም መጋዓዓዚ ትጠቅም እንታይ ትብሃል?

ናይ ቀደም ሓርበኛታት ከምኒ ሓየሎም አርአያ ዝበሉ ታሪኮም ንከይርሳዕ ብደንቢ አብ ዝተሃነፀ ቦታ ምስ ሓሻኽሮም ተሳኢሎም ይርከቡ፡፡ ታሪክ ናይእኒ በዓል ሓየሎም አርአያ ትዝክሩ ዶ?

ኣብዚ ምስሊ እዚ ሓደ ሰብኣይ ጥራይ እግሩ ኣብ መሬት ደው ኢሉ ዘርኢ ክዘርእ ይርአ። ኣብ ኢዱ ድማ ክዝራእ ዝቐረበ ቡናዊ ዘርኢ ዘለዎ መትሓዚ ሒዙ ኣሎ። እቲ መሬት ቅዱስ ናይ ሕርሻ መሬት እዩ።

መዝናነይ ቦታ መዝናነይ ቦታ ማለት ግዜ ከይደበረካ አብ ፀወታ እንትተሕልፎ ኮይኑ፤ ትሽዓተ ሕብራዊ እምኒ ዘለዋ ፑል ማእከላ ቆፃል ሕብሪ ዘለዋ ኮይኑ ወሰን ወሰና ከዓ ቀይሕ ጣውላ እዩ፡፡ ፑል ፀወታ ትክእሉ ዶ?

ካብ ናይ ኤሌክትሮኒክስ ኣቑሑት ሓደ ዝኾነ ንብዙሕ ዝደለናዮ ዋኒኒን ማለት ፋይላት፣ ሰነዳትን ዶኩሜንትን ብቐዋሚ ክሕዘልና ዝኽእል ፍለሽ ዲስክ እዩ፡፡ ንስኹም ከ ከምዚ ዶ ይህልወኩም?

ናይ ብሽክሌታ ተወዳደርቲ ቡዱን ይርአ ኣሎ፡፡ እዚ ቡዱን ናይ ትግራይ ባንዲራ ሕብሪ ዘለዎ ማልያ ዝተኸደነ እዩ፡፡ እዚ ማልያ ንትግራይ ዝወከለ ቡድን ምዃኑ ዶ የመልክት?

ኣብዚ ክልተ ደቂ ተባዕትዮ ፃዕዳ ክዳን ተከዲኖም ኣለው። እቲ ሓደ ኣብ ርእሱ ፃዕዳ ናይ ርእሲ መሸፈኒ ገይሩ ኣሎ። ኣብ ብእምኒ ዝተሰርሐ ፅርግያ ደው ኢሎም ኣለው። እዞም ኣብ ስእሊ ዘለው ኣበይ ከባቢ ዘለው ይመስለኩም?

ኣብ ቀያሕ ጠረጴዛ ዘሎ ቀይሕን ሰማያዊ ሕብር ዘለዎ ባኮ ዘለው ሽቦታት ካብ ክልተን ንላዕልን ዝኮኑ ወረቃቅቲ ንመታሓሓዚ ንጥቀመሉ ኮይኑ እንታይ ይብሃል ሽሙ?

እዚ ናይ ጐንደር ዩኒቨርሲቲ ኣርማ እዩ፡፡ እዚ ዓብዪ ዩኒቨርሲቲ ኣብ ኣርምኡ ናይ ፋሲል ቤተ መንግስቲ ህንፃ ኣሎ፡፡ ጐንደር እንትለዓል ካብ ናይ ሃፀይ ፋሲል ቤተ መንግስቲ ወፃኢ ካልእ እንታይ ቅድሚት ክስራዕ ይኽእል?

ዝተፈላለዮ ዓይነታት ጫማ ብሕብር ዝተፈላለዮ ኮንጎ ንመሸጣ ዝተዳለው ጫማታት እንትኮኑ ጠንከራ ንመጋዓዝያ ዘገልግሉ እዮም ። ኮንጎ ጫማ ገዝእካ ትረግፅ ዶ?

ሪፖርተር ጋዜጣ ኣብ ኢትዮጵያ ካብ ዝርከባ ጋዜጣታት ሓንቲ እንትከውን ክፍቲ ስራሕ ይኩን ዝተፈላለዩ ዜናታት ስፖርትን ካልኦትን እትዝግብ ጋዜጣ ምኳና ትፈልጡ ዶ?

ኣብ ናይ ቤተ ክርስትያን ክብረ በዓል ብፍሉይ ድምቀትን ናይ ኢ/ያ ባንደዴራ መልክዓን እትረኣይ ዘላ ኦርቶዶክሳዊት ቤተ ክርስትያን እያ፡፡ ብኸምዚ ፍሉይ መመላኽዕታት ባዓላት ክኽበሩ ከለው ደስ ኦ ይብለኩም

ካብ ባህላውን ናይ ቀደም መጓዓዝያታትን ሓንቲ በቕሊ ወይ ፈረስ እያ፡፡ ክልተ ኣባቕል ተሸሊመን ክልተ ቆቢዕ ዝገበሩ ወለዲ ድማ ኣብ ከባቢ ገጠር ሰሪሮም እንደኸዱ ይራኣዩ፡፡ ኣብ በቕሊ ዶ ሰሪርኩም ትፈልጡ?

ስደትን ቱሪዝምን፡- ስደትን ቱሪዝምን ማለት ናይ ሓንቲ ዓዲ ዜጋታት ብምኽንያት ሰላምን ቅሳነትን ምስኣን ከምኡ ውን ስራሕ ስእነት ካብ ዝነብሩሉ መረበት ለቒቖም ናብ ካሊእ ክፈልሱ ከለው እዩ፡፡

ከም መርዓ፣ ክርስትናን ዝኣመሰሉ ካልኦት በዓላትን እንትነኽብር መድመቂ በዓል ዝዘጋጆ ዲኮር ወይ ከዓ መመላኽዒ እዩ፡፡ ኣብ ከባቢኹም ኸ ዲኮር ልሙድ ዶ?

እዚ ኣብ እስኪሪን እንምልከቶ ዘለና መሰሊ ኣብ ዕዳጋ ዝርከብ መሸጢ ናይ ባህላዊ ክዳን ነመልከት ኣለና ብጣዕሚ ቡዙሕ ክዳውንቲ ነመለከት ኣለና። ከምዚ መሸጢ አብ ከባቢኩመ ትፈልጡ ዶ?

ኣብቲ ስእሊ ኣብ ሶፋ ብብዝሒ ቀይሕ ሕብሪ ዝተለኽየ መሳርሒታት ሙዚቃ ሒዙ ይርአ። እቶም መሳርሒታት ብተመሳሳሊ ኣገባብ ተሰሪዖም ኣለዉ፣ ዝተፈላለየ ክፋላቶም ድማ ብብሩርን ወርቅን ብዝመስል ሕብርታት ተሰሊሞም ኣለዉ።

መፅሓፍቲ፡- መፅሓፍቲ ካብ መምህር ቀፂሎም ንደቂ ሰባት ናይ ፍልጠት ወለዲ እዮም፡፡ ካብ መምህርካ ዘይረኸብካዮ ፍልጠት ካብ መፅሓፍ ትረኽቦ፡፡ እዚ ናይ 8ይ ክፍሊ ኬሜስትሪ መፅሓፍ እዩ፡፡

እቲ ስእሊ ኣብ ሓደ ድኳን ኣቑሑት ዘርኢ እዩ። እዚኦም ኣብ ታሕቲ “ማሚ ላክ e” ዝብል ጽሑፍ ዘለዎም ናይ ዕሸላት ጸባ ፎርሙላ እዮም። ኣብ ላዕሊ “0–6 ወርሒ” ዝብሉ ቃላት ወለዲ ክስዕብዎ ዝምከሩ ናይ ዕድመ ዕሸላት ዘመልክቱ እዮም።

እዚ እንርአዮ ዘለና ምስሊ ካብ ዓይነትት እክሊ ሓደ ዓይነት ስርናይ እዩ። እዚ ስርናይ ብጣዕሚ ፀቢቁን ፈርዩን ኣሎ። ስርርናይ ሕምባሻ ንምስንካት ይጠቅመና።

ኣብዚ ዘሎ ናይ ገዛ መንበሪ ወይ ከዓ ናይ ስራሕ ደረጃ ወይ ድማ መሳልል እንትከውን ካብ ኦም ዝተሰረሐ ኮይኑ ደስ በሃሊን ንዓይንካ ሰሓብን እዩ።

ደቂ ኣንስትዮ ብዙሕ ዓይነት መጋየፂ ይጥቀማ እየን፡፡ እዚ ንሪኦ ዘለና መጋየፂ ዝብጦ ይበሃል፡፡ ዝብጦ ኣብ ምንታይ ዝእሰር ዓይነት መጋየፂ እዩ?

ሓደ መምህር ኣብ ክፍሊ ኣብ ቅድሚት ደው ኢሉ ንተማሃሮ ይምህር ኣሎ። እቶም ተማሃሮ ኣብ ብጫ መንበር ኮፍ ኢሎም ብኣቓልቦ ይሰምዑ ኣለዉ። ኩሎም ተምሃሮ ሰማያዊ ዩኒፎርም ተኸዲኖም ኣለዉ። ምስዞም ተማሃሮ ኣብዚ ክፍሊ እንተትህሉ፡ ብኣየናይ ትምህርቲ ምተመሰጠካ ትብል?

ኣርማ ናይ ሓደ ትካል፣ ውድብ ወይ ቡድን መግለፂ ምልክት እዩ፡፡ እቲ ንሪኦ ዘለና ኣርማ ናይ ትግራይ ስፖርት ኣካዳሚ ኣርማ እዩ፡፡

ባባር ኣዝዩ ግዙፍ ጉዕዞ ብሓደ ግዜ ንምጉዕዓዝ ትጠቅም ዓይነት ትራንስፖርትን መጓዓዓዝን እያ፡፡ ባቡር ትኸደሉ መስመር እንታይ ተባሂሉ ከምዝፅዋዕ ትፈልጡ ዶ?

ኣብ ንፁህ ፃዕዳ ብያቲ ብንፁህ ፃዕዳ ብርጭቆ ወይ ጎማ ዝመልአ ርጎኦ ይረአ ኣሎ፡፡ መብልዒ ወይ ከዓ መትሓዚ ማንካ ውን ትረአ ኣላ፡፡ ርግኦ ምስታይ ንኣዕፅምቲ ጥንካረን ንናይ ስኳር ሕማም ፈውስን ምዃኑን ትፈልጡ ዶ?

ሓደ ሰብኣይ ኣብ ዝፈራረሰ ገዛ ከፍ ኢሉ ኣሎ፡፡ እዚ ሰብኣይ ብጭንቂ ዝሓስብ ዘሎ ይመስል፡፡ እዚ ገዛ ብምንታይ ምኽንያት ዝፈረሰ ይመለኩም?

ናይ ኢፊድሪ መከላኸሊ ሰራዊት ኣርማ ይርአ ኣሎ፡፡ ኣብዚ ኣርማ ንጅግንነት ወለዲ ዘመልክት ናይ ዋልታ፣ ጦርን ሰይፍን ኣርማ ይርአ ኣሎ፡፡ ምስዚ ናይ በራሪ ኣካል ክንፊ ኣሎ፡፡ እዚ ኸ እንታይ የመልክት?

ሓደ ጋዜጠኛ ብትግራይ ቴሌቪዥን ናይ ስፓርት ዜና እንዳሕለፈ ይረአ፡፡ ሓንቲ ናይ ምልክት ቋንቋ እትተትርጉመሉ ውን ትረአ፡፡ ንስኹም ከ እዚ ጋዜጠኛ መን እዩ ትብሉ?

እዚ አብ እስክሪን እንምልከቶ ዘለና ናይ ኢትዮጵያ ርእሰ ከተማ ዝኮነት አዲስ አበባ ከንቲባ ዝኮነት እያ ::ሽማ ድማ ወይዘሮ አዳንች አበበች ትበሃል ::መግለፂ እንድሃበት ንምልከት አለና::

አርማ አርማ ናይ ሓደ ተቋም መፍለይ እዩ፡፡ ናይ ኢትዮጵያ ቡናን ሻሂን በዓል ስልጣን ዝብል ብጫ ሕብሪ ፅሑፍ አብ ደሚቅ ቆፃል ሕብሪ ድሕረ ገፅ ብክቢ ቅርፂ ተሳኢሉ ይርከብ፡፡ እዚ አርማ ናይ መን እዩ?

እዚ ከም እንዕዞቦ ዘለና ባልትና እናተባህለ ዝፅዋዕ ዝተፈላለዩ ዓይነት ሽሮ በርበረን ካልኦት ዓይነታት ቅመም ዝርከበሉ ቦታ እዩ። እዚ ቦታ አበይ ይመስለኩም?

ብጣዕሚ ደሰ ዝብል በረካ ፀጥታ ዘለዎን በረክቲ ቦታት ዘለወን ኣናእሽቲ ተክልታት ዝሓዘን ቀይሕ ሓመድ ዘለዎን ቦታ እዩ። ኣበይ እዩ ዝርከብ እዙይ ቦታ ?

ጎደና ከተማ እዩ ዘርኢ። ብዙሓት መካይንን ሞተር ብሽክለታን ኣብ ጎደና ይንቀሳቐሳ ኣለዋ። ነዋሕቲ ህንጻታት ድሒሮም ዝረኣዩ ኮይኖም እዚ ናይ ከተማ ናይ ስራሕ ቦታ ምዃኑ ንጹር እዩ። እቶም ሰባት እንታይ ይገብሩ ከምዘለዉን ክትግምቱ ዶ ትኽእሉ?

ክልተ ናይ ቢሮ ኣቑሑት ይራኣዩ፡፡ እዞም ኣቑሑት ተሽከርካሪ ወንበርን ጠረጼዛን ይባሃሉ፡፡ ኣብቲ ናይ ሰራሚክ ባይታ ድማ ዓሪፎም ኣለው፡፡ ንምንታይ ስራሕ ይውዕሉ ይመስለኩም?

ጨና ወይ ከዓ ሽቶ ደስ ክብለና እንገብሮ ኢና፡፡ ጨና ዝተፈላለየ ዓይነትን ሕብሪን ዘለዎ ኮይኑ፤ ዝተፈላለየ ሹምን ሽታን ከዓ አለዎ፡፡ ካብቶም ቡዙሓት ጨናታት ሓደ ዶንዶራንት ዝበሃል ብፅቡቅ ሽታ ይፍለጥ፡፡ ጨና ዘይፈቱ ሰብ ኸ አሎ ዶ?

መዝናነዬ ቦታ፡- እቲ ዝረአ ዘሎ ቦታ ብኣዝዮም ፅቡቓት ተፈጥሮኣውን ሰብ ስራሕን ተኽልታት ዝፀበቐ ናይ መዝናነዬ ቦታ እዩ፡፡ ናብ ከምዚ ዝበለ ቦታ ምስ ማሓዛኹም፣ ምስ ስድራኹም፣ ወይ ውን ምስ እትፈትውዎ ሰብ ከይድኩም ምዝንናይ ትፈትው?

እዚ ምዑሩግ ህንፃ ብጨጨዋ ኣብ ዝተዋሕጠ ቦታ ተቐሚጡ ይርአ ኣሎ፡፡ ኣብ ዙሪኡ ሰሓብቲ ልሙዓት ኣትክልቲ የብሉን፡፡ እንተዝለምዕስ እንታይ ምመሰለ ነይሩ?

መብዛሕቲኡ ግዜ ደቂ ኣንስትዮ ናይ ፋሽን ዝመፀ ተከተልቲ ዝኮነን ካልኦትን ምስ ነዊሕ ክዳን ሓፂርን ክዳን ዝገብረኦ ጫማ ኮይኑ እንታይ ይብሃል ሽሙ?

ኣብ ብጣዕሚ ብጣዕሚ ዝደረቐ መሬት ብሕሱም ዋዒ ናብ እሳተ ጎመራ ዝተለወጠ ጉድጓድ ይረአ ኣሎ፡፡ ብጫን መብረቕን ዝመስል፣ ዝተመቓቐለን ዝፈልሕን ድማ ኣለዎ፡፡ እቲ ትኪ ዝመስል ከ ናይ ምንታይ ይመስለኩም?

ክልተ ቀይሕ ክዳን ዝተከደኑ ቆልዑት አብ እንዳ ጣውላ ስራሕ ጣውላታት እናፀረጉን እናቦረሹን ይርከቡ፡፡ እዞም ቆልዑ ከም ስሩዕ ሰራሕተኛታት ዶሞዝ ይክፈሎም ድዮ?

ኣብ ናይ ኢ/ያ ኦርቶዶክስ ተዋህዶ ቤተ ክርስትያን ካህናት ብሕርፊ መስቀል እንትምሩቑ ወይ ከዓ አትው እንዳበለ እቲ ዲያቆን ዘርኢ እዩ፡፡ ካብ ክብረ ባዓላት ናይ ቤተ ክርስትያን ትሳተፉ ዶ?

እቲ ስእሊ ኣረጊት ታሪኻዊ ዝመስል መጽሓፍ እዩ ዘርኢ። እቲ መጽሓፍ ብብዙሕ ጥቕስታት ዝቖመ ኮይኑ ገጻት ድማ ካብ ቆርበት ወይ ቆርበት በጊዕ ዝተሰርሑ ይመስሉ። እቲ መጽሓፍ ብቐይሕ ቆርበት ዝተሸፈነ ኮይኑ፡ ብድርብ ስፌት ዝተደልደለ ይመስል።

ኣብዚ ዘላ ጓል ኣነስተይቲ ናይ ክዳን ሓበሻ ተከዲና ማለት ጥልፊ ተከዲናን ተቆኒናን ናይ ክሳድን ናይ እዝንን ወርቂ ገይራ እስኪስ ወይ እንዳሳዕሰዐት እያ። እዛ ኣብ ስእሊ ትሪእዋ ዘለኩም ብግምት ክንዳይ ዕድመ ትገብር?

አብ ሃገርና ዝተፈላለዩ ዓይነት ባህላዊ ናይ ኢደ ጥበባት ስራሕቲ ዘለዎ እንትኮኑ ካብአቶም ሓደ ድማ ሞሶብ ኮይኑ ሞሶብ ብሃሪን ብላካን ዝስራሕ ኮይኑ ንእንጀራ መትሐዚ እንጥቀመሉ ዓይነት ኢደ ጥበብ እዩ። አብ ከባቢኩም ከ ሞሶብ ብምንታይ ትሰሩሑ?

ኣብዚ እንርእዮ ዘለና ደቂ ኣንስትዮን ህጻናትን ኣብ ወሰን ጽርግያ ኮፍ ኢሎም ይረኣዩ። ሓደ ካብኣቶም ኣብ ታሕቲ ደው ኢሉ ብተመሳሳሊ መንገዲ ዝብላዕ ቆሎ ምግቢ ይሸይጥ ኣሎ። እዘን ደቂ ኣንስትዮ ዝሸጥኦ ዘለዋ መብዛሕትኡ ግዜ ኣበይ ዝሽየጥ ይመስለኩም?

እዚ መስኮት መእተዊ መስኮት “ማእከል ጥዕና ኣክሱም” የርኢ። እቲ መእተዊ ካብ ሓጺን ዝተሰርሐ ኮይኑ ዝተቖርጸ መኽፈቲ እዩ። ንስኩም ከ እዚ ኣብ ስእሊ ዝርአ ዘሎ እንታይ ዓይነት ትካል እዩ ዝመስለኩም?

ኣብዚ ሓንቲ ጓል ኣንስተይቲ ደቂሳ ኣብ ገጻ መመላኽዒ ክትገብር ትርአ። ኣብ ልዕሊኣ ደው ኢላ ዘላ ካልእ ሰበይቲ ጸሊም ጓንቲ ተኸዲና ኣብ ገጻ ብመሳርሒ ትሰርሕ። እዚ ኣገባብ እዚ ሓደ ዓይነት ቅርጺ ናይ ቅንድብ ምስትክካል ዝመስል እዩ።

እዚ ጽብቕቲ ሐምላይ ዕምባባ ኣብ ዙርያ ፋሕ ኢሉ ይርአ። ዕምባባታቶም ንኣሽቱ ኮይኖም፡ ገሊኦም ሓሙሽተ ወይ ሽዱሽተ ዕምባባታት ኣለዎም። ኣብ ገዛኻ ወይ ኣብ ኣትክልቲ ቦታካ ከምዚ ዝበለ ዕምባባ ኣለካ ድዩ? እንታይ ትብሉ?

ሃይማኖት ሃይማኖት ማለት ፅኑዕ እምነት ምህላው እዩ፡፡ ብርክት ዝበሉ ናይ ሃይማኖት ኦርቶዶክሰ ተዋህዶ መዘምራን ፃዕዳ ተከዲኖም ክራር ሒዞም እናዘመሩ ይርከቡ፡፡ እዚ ክብረ በዓል ናይ እንታይ እዩ?

እዛ ናይ ትግራይ ኣርም እንትትከውን ኣብ ማእከላ ናይ ስዋኣት ሓወልቲ ኣብ ርእስኣ ዓለም ትመስል ክቢ ዘለታ እንትትከውን ወሰን ወሰን ድማ ብቆፅሊ ዓይነት ዝተከበበት እንትከውን እዛ ኣርሚ እዝኣ መን እደተበሃለት ትፍለጥ ትከውን?

ናይ ሕቡራት መንግስታት ኣሜሪካ ባንዲራ ንርኢ ኣለና፡፡ ኣብዛ ባንዲራ ናይ ከዋክብቲ ምስሊ ኣለዋ፡፡ እዚን ከዋኽብቲ ውክልና ኣለወን፡፡ ውክልንአን እንታይ እዩ?

ኣብቲ ፍሪጅ ዘሎ “ሆላንድ ዮጋርት” ዝብል መብራህቲ የርኢ። ገሊኦም “ተፈጥሮኣዊ” ገሊኦም ድማ “ማንጎ” ዝብል ስያመ ተዋሂብዎም ኣሎ። ካብዚኣቶም እቲ ተፈጥሮኣዊ ወይስ እቲ ጣዕሚ ስትሮቨሪ ወይስ ማንጎ ምመረጽካ?

ናይ ኢ ኤም ኤስ ኢትዮጵያ ዝተፈላለዩ መልአኽትታት ንምብፃሕ ዝመልእዎ ናይ ለኣኺን ተቀባሊን ምሉእ ሽም ምስ ኣድራሻ ኣካቲቱ ዝሓዘ ፎርም እዩ፡፡

ኣብ ሓደ ዓብይ ከተማ ይመስል ብዙሓት መካይን እንትመላለሳ ብክልቲኡ ፅርግያ የርኢ፡፡ ኣብ ማእኸል እቲ ፅርግያ ዝተቐፅዑ ተኽልታት ተር ኢሎም ኣለው፡፡ እዚ ኣበይ ቦታ ይመስል?

ኣብ መትከሊ ቦታ ዝተተከላ ንውሕ ዝበላ ተክልታትን ብዓልቲ ክልተ ጎማ እግሪ ዝኮነት ካብ ቦታ ናብ ቦታ ንመጋዓዓዚ ካብ ንጥቀመላ ሓንቲ ዝኮነት እንታይ እናተባህለት ትፍለጥ?

ብናይ ራያ ባህሊ ቁኖን ክዳንን ዝማዕረገት፣ ኢዳ ዝተሓነነት ሰበይቲ ትርአ ኣላ፡፡ እዚ ባህሊ ንፅባቐ እዛ ሰበይቲ ዝገበሮ ኣበርክቶ ክንደይ ዝኣክል እዩ?

ኣትክልትን ኣሕምልትን፡- ንጥዕናን ጉልበትን ደቂ ሰባት ኣትክልትን ኣሕምልትን ልዕል ኣበርክቶ ኣለዎም፡፡ ካብኣቶም ሓደ ሽጉርቲ ቀይሕ ኮይኑ እዚ ድማ ንምግብነት ዝጠቅም እዩ፡፡

አርማ ንናይ ሓደ ቤት ተቋም መፍለይ ኮይኑ፤ ብዕንቋን ፃዕዳን ሕብሪ አብ እርሳስ ሕብሪ ድሕረ ገፅ ይርከብ፡፡ ኢፕድ ዝብል ብዕንቋይ ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ ኢፕድ እንታይ ይሰርሕ?

ኣብ ፃዕዳ ብጭርቆ ዋይን ዝስተየሉ ኣቕሓ ሕብሩ ሎውዝ ወይ ብፅባፅ ኣባዓኸ ዝመስል ሓፊስ ዝስተ ፈሳሲ ይረአ ኣሎ፡፡ እቲ ፈሳሲ ናይ ምንታይ ይመስለኩም?

እዚ ካብ ሓጺንን ቀይሕ ብረት ዝመስል ፔርሙዝ ዝተሰርሐ ናይ ቡን ወይ ሻሂ ፔርሙዝ ዘርኢ እዩ። እቲ ፔርሙዝ ኣብ ልዕሊኡ ዕምባባዊ ዲዛይን ኣብ ጎድኑ ድማ ኢድ ኣለዎ። እዚ ዓይነት ፔርሙዝኣብ ገዛኻ ወይ ኣብ ካልእ ቦታ ተጠቒምካሉ ዲኻ?

እቲ ስእሊ ናይ መስምዒ መሳርሒ የርኢ። እቶም መሸፈኒ እዝኒ ንብምሉኡ እዝኒ ይሽፍኑ። ኣብ ጸጋማይ መሸፈኒ እዝኒ ንእሽቶ ማይክሮፎን ኣላ ክሳብ ኣፍ ትዝርጋሕ። ንጸወታ፡ ንሙዚቃ ወይ ንርክብ ብኢንተርነት ዝምችእ ልዑል ጽሬት ዘለዎ ናይ ርእሲ መሳርሒ ይመስል።

እዚ አብ እስክሪን እንምልከቶ ዘለና ካብቶም አብ ማእከል ዕዳጋ እንረክቦም ነቀጥ ዝቀረቡ ነገራት ሓደ ኮይኖም ቡዝሓት ጫማታት ክዳውንቲ ንምልከት አለና::በቲ ሓደ ስገር ድማ ጎማታት ንምልከት አለና::

ኣዝዩ ደስ ዝብል ዝተፈላለዩ ዓይነት ሕብሪ ዝሓዘ ሰማይን በረክቲ ቦታታትን ዓበይቲ ተክልታትን ደሰ ዝብል ብርሃናዊ ሓምለዋይ ቦታን ዝሓዘን እዩ። ኣብ ምንታይ ቦታ ይመስለኩም?

ኣርማ፡- ናይ ሓደ ተቋም ዕላማ፣ ስራሕን ኣገልግሎትን ዝዛረብ ናይ ምልክትን ኣህፅሮተ ቃላት ስብስብን እዩ፡፡ እዚ ናይ ምንታይ ኣርማ እዩ ትፈልጥዎ ዶ?

እቲ ስእሊ ሸውዓተን ልዕሊኡ ደርቢ ዘለዎ ነዊሕ ህንጻ የርኢ። እቲ ህንጻ ብድሙቕ ሰማያዊ መስኮትን ብጫ ቀለምን ዝተሰለመ እዩ። ገለ ክፍልታት ድማ ከምቲ ፍርቂ ፍርቂ ብርሃን ወይ ሰማያዊ መጋረጃ ዝተሸፈነ እዩ። ናይ ከተማ ከባቢ እዩ ዘርኢ።

እዚ አብ እስክሪን እነምልከቶ ዘለና ካብቶም ናይ ትራነሰፖረት ኣገልገሎት ናይ ፖስታ አገለገሎት ነመልከት አለና ሕብራ ድማ ብጫ ሕበሪ ንመልከት አለና።

ሓደ ዓቢ ኣርባዕተ ደብሪ ዘለዎ ገዛ እዩ ዘርኢ። እቲ ገዛ ብቐይሕን ጻዕዳን ቀለም ዝተለኽየ ኮይኑ፡ ብኹሉ ሸነኹ ዓበይቲ መስኮታት ኣለዎ። ኣብቲ መእተዊ ክልተ ሰባት ውዑይ ሕብሪ ዝተኸድኑ። እቲ ዘሎ ገዛ ንኸመይ ዓይነት ስድራቤት ዝምችእ ይመስለካ?

ኣርማ ማሕበር ቀይሕ መስቀል ኢትዮጵያ ኣብ ስእሊ ይርአ ኣሎ። ኣብ ማእከሉ ዓቢ ቀይሕ መስቀል ዘለዎ ኮይኑ፡ ኣብ ዙርያ መስቀል ድማ ብኣምሓርኛ “ማሕበር ቀይሕ መስቀል ኢትዮጵያ” ተባሂሉ ተጻሒፉ ኣሎ። ኣርማ ናይ ኣየናይ ትካል ይመስለኩም?

እዚ ናይ ወድሰብ ንዝተፈላላዩ ናይ ዓፃብዕቲ ይኩን ናይ ሕመካ ስዝደልካ እ ንነኣሽተይ ይኩን ንዓበይቲ ፅፍሪ መስደዲ እንትከውን እዛ እንርኣ ዘለና ሽማ መን እዳተሃለት ትፅዋዕ?

ብርክት ዝበሉ ብፀሊም ጎማ ዝተሰርሑ ቅርፃ ቅርፂ አብ ቀይሕ ጣውላን ባይታን ተዘርጊሖም ይርከቡ፡፡ ዋጋ ናይ ሓንቲ ዝተቀረፀት መስቀል ክንደይ እዩ?

ኣብ ብዙሕ ከባቢ ሃገርና ናይ ዝስተ ማይ ቀረብ ሕፅረት ኣሎ፡፡ ብምኳኑ ከምቲ ንሪኦ ዘለና ሰባት ካብ ወራዲ ማይ ይጥቀሙ፡፡ እዚ እንታይ ፀገም የስዕብ?

ኮንጐ ዝበሃል ዓይነት ናይ ጐማ ጫማ ንመሸጣ ተሰጢሑ ይርአ ኣሎ፡፡ እዚ ዓይነት ጫማ ኣብ ከባቢና ኣብዝሓ ዝመርፅዎ እዩ፡፡ ዘምረፆ ሓለፋ ግን እንታይ እዩ?

ሓንቲ ቀያሕ ጓል አንስተይቲ ፃዕዳ ክዳን ተከዲና ፤ መድገሚያ አብ ክሳዳ ገይራን ስና እናመወፀትን ትርከብ፡፡ እዛ ጓል አነስተይቲ አብ ሓመደዋይ ማዕፆ ጥቃ ጠጠው ኢላ አላ፡፡ መድገምያ ንምንታይ ይጠቅም?

ቤተ ክርስትያን ብዘደንቅ እምነ በረድ ዝተሰርሐ ቤተ ክርስትያን ደጊኡ ብሰራሚክን መልክዐኛ እምኒን ዝተነፀፈ እዩ፡፡ አብቲ ወሰን ናይ ቤተ ክርስትያን ባንዴራ ኢትዮጵያ አለዋ፡፡ ሰብ አብቲ አንጎሎታት ተፀጊዖም ይፅልዩ አለው፡፡ እዚ እንዳማርያም ፅዮን ቤተክርስትያን ሪኢኩምዎ ዶ ትፈልጡ?

ካበ ኤትሪኒክሳት ሓደ ኮምፒተር እንትከውን ካብ ናይ ኮምፒተር አቁሕት ሓደ ድማ ኪቦርድ እዩ። ኪቦርድ ድማ ናይ መፅሐፊ እንጥቀመሉ ኮይኑ ንስካትኩም ከእንታይ ዓይነት አቅሓ ትፈልጡ?

እዚ ኣብ ጎደናታት ሰልፊ ኦርቶዶክሳዊት ተዋህዶ ቤተክርስቲያን ኢትዮጵያ ኣብ መንፈሳዊ ወይ በዓል ዘርኢ እዩ። እቲ ቀዳማይ ዝራእየ ሰብ ወርቃዊ ሕብሪ ዘለዎ ክዳን ተኸዲኑ መዕጠኒ ዕጣን ሒዙ እዩ። እዚ ህያው መንፈሳዊ በዓል ኣብ ከባቢኹም ይበዓል ድዩ?

ገዛ መንበሪን ናይ መንግስቲ ስራሕ ናይ ግሊ ስራሕ ንምስራሕ ዝጠቅመና ኮይኑ ኣብዚ ዘሎ ገዛ ናይ ስራሕ ገዛ ኮይኑ ኣብ ቢ እቲ ገዛ ድማ ክልተ ወንበራት ኣለው። ብካሊእ ወገን ወንበር ካብ ምንታይ ክስራሕ ይክእል?

እቲ ስእሊ ዓበይትን መንፈሳውያንን ህንጻታትን ጽርግያታትን የርኢ። ብጸጋም ፍሉይ ኣቀማምጣ ዘለዎ ህንጻ፡ ብየማን ካልእ ቅርጺ ስነ ህንጻ ዘለዎ ህንጻ ኣሎ። ኣብ ማእኸል ባዶ መንገዲ ኣሎ፣ ኣብ መንገዲ ብዙሓት ሰባት የለዉን ውሑዳት ተጓዓዝቲ ብእግሮም ይኸዱ ኣለዉ።

ዓባይ ድዓሮን ተክልን ብቆርቆሮ ዝተሰርሐን ሰማያዊ ሕብሪ ዝተቀለመ ገዛውትንብሓፂን ሸንሸል ዝተከበበ ቦታን ኣናእሽተይ ሳዕሪ ዝበቀሎ ኣሎ ኣበይ ከተማ እዩ ዝርከብ?

አብ አዲስ አበባ ናይ ተባዕትዮን አንስትዮን መድረክ መውሃቢ ቦታ ሓንቲ ጓል አንስተይቲ ቆፃል ክዳን ተከዲና አብ መድረክ እናተዛረበት፣ ሓደ ወዲ ተባዕታይ እውን አብ ጎናን ጓል አንስተይቲ ፃዕዳ ተከዲና ጠጠው ኢሎም ይርከቡ፡፡ መድረክ ምቅራብ ትፈትው ዶ?

ኒው ላይፍ ኣካዳሚክ ኮሌጅ ብድግሪን ድፕሎማን ብትምህረቲ ሚንስቴር ብዝተዋሃቦ ፍቃድ መሰረት ብዝተፈላለዩ ዓይነት ትምህርቲ ኣካውንቲንግ ካልኦት ፊልድታት ከምዘምህር ትፈልጡ ዶ ?

ኣብዚ ብዙሓት ኣትክልትን ኣሕምልትን ኣለው፡፡ ካብኣቶም ኣትክልትን ኣሕምልትን ንምጥቃስ ዝኣክል ድማ ካሮት፣ ቅንጥሻራን ቆስጣን ይጥቀሱ፡፡ ንስኹም ከ ብዛዕባ እዞም ምግብታት እዚኦም እንታይ ትፈልጡ?

ተፈጥሮን አከባቢን አብ እግሪ ጎቦ እትርከብ ሓንቲ ከተማ ዝተፈላለዩ ሓምለዎት ተክሊታትን ገዛውቲን ዝርከቡ ኮይኖም፤ ብዒባ ሕብሪ ዝተለመፀት ዓባይ ቤተ ክርስትያን እውን ትርከብ፡፡ እዛ ቤተ ክርስትያነ ብብጫ ሕብሪ ዝተለመፀ በሪ አለዋ፡፡ እዛ ቤተ ክርስትያን እንዳምንታይ ትበሃል?

ከም ናይ ኣምፑላንስ ዝኣምሰለ ናይ ሓደጋ ምልክት ዝኣምሰለ ሳይረን ዝተገጠመላ ዓሌት ናይ ገዛ መኪና ትርአ ኣላ፡፡ ኣብ ገለ ሃገራት ፖሊስ እዘን ዓይነት መኪና ይጥቀሙ እዮም፡፡

ካብ ንደቂ ሰባት ኣዝዩ ንጥዕና ጠቃሚ ዝኮነን ከም ምግብነት ዝገልግል ንህፃናት በተለይ ብጣዕሚ እዩ ዝጠቅሞም ንጉሆ ንጉሆ እንተሂብናዮም። ነዊሕ ብጫ ሕብሪ ዘለዎ እንታይ ይብሃል ሽሙ?

ፍሕኛ ብዝተፈላለዩ ሕብርታትን ደረጃን ካብ ፕላስቲክ ዝስራሕ ኮይኑ ተነፊሒ ንዲኮር ንመርዓን ንክርስትና፣ ንዓመት ቆልዓን ካልእን ዝጠቅም ምኳኑ ትፈልጡ ዶ ?

ይሸለሙ ብኢ-ብር ይኽፈሉ ዝብል ናይ መተባብዑ መፋለጢ ኣሎ፡፡ ካብ ብጥረ ገንዘብ ክፍሊት ምፍፃም ብኢ-ብር ክፍሊት ምፍፃም ብምንታይ ምኽንያት ተመራፂ ይኸውን

መፅሓፍ ቅዱስ ብዝተፈላለዩ ቋንቋታት ካብ ቆርበትን ወረቀትን ዝዘጋጀውን እንትኾኑ እቶም ብቆርበት ዝፅሓፈ ናይ ብራና ፅሑፋት ይብሃሉ። ኣብ ከባቢኹም ብበዝሒ ኣብ ምንታይ ይፅሓፉ?

እዚ ዓበይትን ረጒድን ቆጽሊ ዘለዎ ተኽሊ ዕረ ይባሃል። ኣቝጽልቱ ነዊሕ ኮይኑ፡ ኣብ ወሰንኡ ቀይሕ መስኮት ዝመስል መልሓስ ኣለዎ። እቲ ተኽሊ ብእምኒ ኣብ ዝተሃንጸ ቦታ ዝተተኽለ ኮይኑ፡ ኣብ ዙርያኡ ንኣሽቱ ተኽልታት ይረኣዩ።

ናይ ሕርሻ ተሓሪሱ ተላሳሊሱ ኣብቲ ከባቢ ድማ ፃሕዳ ሕብሪ ዘለዎ በረዶ ኣለዎ። እዚ ከባቢ እዚ ዝተፈላለዩ ዝራእቲ ኣብ እዋን ክረምቲ ከብቁል ይክእል እዩ።

ከተማታትና አብ ሓደ ዓብይ ከተማ ዝርከቡ እስፓልት መንገዲታትን ገዛውቲታትን ብሓምለዋይ አትክልቲ ዝተካበቡ እዮም፡፡ ወሰን ወሰን እቲ መናፈሻ ከዓ ብሕብራዊ ሰራሚክ ዝተነፀፈ እዩ፡፡ እዚ ቦታ አበይ ይመሰለኩም?

ኣብ መደርደሪ ድኳን ፍርያት መግቢ ዘርኢ እዩ። ኣብ ታሕቲ፡ ዓቢ ምርጫ ፓስታን ማኮሮኒ ኣሎ። ብጸጋም ድማ ምስ ጸባ እንስሳ ዝተሓዋወሰ ፍርያት "ሴሪፋም" ኣሎ። ከምዚ ዝኣመሰለ ዝተወደበ ምግቢ ንዓማዊል እንታይ ረብሓ ኣለዎ?

ሓንቲ ጽብቕቲ ዑፍ ኣብ መሬት ደው ኢላ ትርአ። ንእሽቶ ጣንጡ ኣብ ኣፉ ሒዙ ኣሎ፤ ነቲ ኣብ በረኻ ዘሎ ተፈጥሮኣዊ ህይወትን ናይ ተስፋ መዝሙርን ይውክል። ንሕና ከም ሰባት ንተፈጥሮ ከምቲ ንሱ ዝነበሮ ኣኽብሮት ክንርእዮ ከም እንኽእል ተንቀሳቓሲ መልእኽቲ እዩ።

ሓንቲ ናይ ልበ ወለድ መፅሓፍ ትረአ ኣላ፡፡ ርእሳ በፍቅር መንገድ ዝብል ኮይኑ ፀሓይ ክትበርቕ ጩሯኣ ትረአ፡፡ እዚ መፅሓፍ ብዛዕባ ምንታይ ዝተፃሕፈ እዩ ትብሉ?

ናይ ባህላወ ክዳን ዝተከደነት ሰማያዊ እድያት ለዘዎ ኮይኑ እታ ንእሽተይ መስቀል ብፀሊም ሕብሪ እታ ዓባይ መስቀል ዝውን ብፀሊምን እቱ ኣብ ማእከል ዘሎ ብቆፃል ሕብር ዝተኣሰረ እንታይ ይብሃል?

ተፈጥራኣዊን ልሙዕን ንዝኾነን ቦታ ይራኣይ ኣሎ፡፡ ብርሑቕ ድማ ኣታሕት ናይ ሩባን ሽንሮን ይረአ ከምኡ ውን ነዋሕቲ መንገድታት ኣለው፡፡ ንስኹም ከ ንኽትሪእይዎ ደስ ዶ ይብለኩም?

ትራንስፖርትን ተሽከርከርትን፡- ንደቂ ሰባት ካብን ናብን ዘጓዓዕዙ እንትኾኑ ካብ ዓይነታት ተሽከርከርቲ ሓንቲ ሚኒባስ መኪና እያ፡፡ እዛ መኪና እዚኣ አንስሳታት ውን ከምተጓዓዕዝን ተሳፍርን ዶ ትፈልጡ?

ብዙሓት ብፀሊም ብኽሪ ዝተኣሳሰሩ ናይ ዕንፀይቲ ውፅኢት ዝኾኑ መሳቕል ይራኣዩ ኣለው፡፡ ብመልክዕ ሰረዝን ብጥበብን ውን ተቐሪፆም ኣለው፡፡ ትርጉም ማዕተብ ዶ ትፈልጥዎ?

ብዙሕ ቀጠልያ ቆጽልን ገለ ንኣሽቱ ጻዕዳ ወይ ሰማያዊ ዕምባባታትን ኣሎ። እቶም ተኽልታት መብዛሕትኡ ግዜ ኣብ መሬት ይበቁሉ ድሕሪኡ ዝተፈላለዩ ዓይነታት ሳዕሪ ኣለዉ። እዚ ተኽሊ ከም መድሃኒት ዝውዕል ዶ ይመስለኩም?

ናይ ሓምሊ ኣድሪ ተኽሊ ይርአ ኣሎ፡፡ ሓምሊ ኣድሪ መብዛሕትኡ ግዜ ንምግብነት ዝዝውተር ኣብ እዋን ክረምቲ እዩ፡፡ ስለምንታይ እዩ እዚ ክኾን ክኢሉ?

ኣብዚ ብዙሓት ሰባት ኣብ መስርዕ ደው ኢሎም ኣለዉ። ኣብ ደገ ዘለዉ ይመስሉ፡ መብዛሕትአን ድማ ደቂ ኣንስትዮን ህጻናትን እየን። ከምቲ ትርእይዎ ዘለኹም እዞም ሰባት ሓገዝ ይጽበዩ ኣለዉ። ኣብ ከባቢኩም ከምዝ ዓይነት ገበርቲ ሰናይ ኣለው ዶ?

ሃገራት ነናይ ባዕሎም መለለዪ ባንዴራ ኣለዎም፡፡ ናይ ኢትዮጵያ ባንዲራ ቆፂል፣ ብጫ፣ ቀይሕ ሕብሪ ዘለዋ ኮይና ኣብ ማእኸላ ናይ ኮኸብ ባንዴራ ኣለዋ፡፡

ኣብዚ ሰለስተ ሰባት ኣብ ሓመድ ጽርግያ ይጓዓዙ ኣለዉ። ኣብቲ ከባቢ ብዙሓት ኣግራብ ስለዘለዉ እቲ መሬት ሓመድን ኣኻውሕን እዩ። ብድሕሪ እቲ ነዊሕ ገረብ ገዛውትን ቀለልቲ ህንጻታትን ይረኣዩ። ነስኩም ከ መንገዲ ምጉዓዝ ትፈትው ደ?

ኮፒተር ስልጠና እናወሰዱ ይርከቡ። ቀይሕ ሕብሪ ዝተከደና ደቂ ኣንስትዮ ድማ ኣለዋ። ሓደ ስብኣይ ድማ ኣብ ማእከል ደው ኢሉ ኣሎ። ናይ ኮፒተር ስልጠና ወሲድኩም ዶ ትፈልጡ?

ኣብ ኢትዮጵያ ካብ ዝርከቡ ፃባ ታኒካ ሓደ ዝኮነ ማሚ ዝብል ናይ ህፃውንቲ ፃባ እንትከውን ንህፃውንቲ ብጣዕሚ ፅቡቅ ምኳኑ ትፈልጡ ዶ ?

መፃሕፍቲ ክእለት፣ ፍልጠትን ሓበሬታን ዝኽዘነሎም ናይ ወረቐት ሕትመት ውፅኢት እዮም፡፡ ኩሎም መፃሕፍቲ ሃናፂ ፍልጠት፣ ክእለትን ሓበሬታን ሒዞም ንረኽቦም ዶ ይመስለኩም?

እዚ ሰለስተ ናይ ፖሊስ ዩኒፎርም ዝለበሱ ሰባት ናይ ምፍራስ ስራሕ ይዕዘቡ ኣለዉ። ብድሕሪኦም ድማ ሓደ ዓቢይ ኳዕቲ ንሓደ ህንጻ ክፈርስ ይርአ። ብድሕሪት ነዋሕቲ ህንጻታትን ከባቢ ከተማን ይርአ። እቶም ፖሊሳት ንምንታይ እዮም ነቲ ዝፈርስ ዘሎ ህንጻ ዝጥምቱ ዘለዉ?

ኣብ ኢ/ያ በተለይ ኣብ ከባቢ ኣዲስ ኣበባ ብዙሓት ናይ ልምዓት ፓርክታት ተሰሪሖምን ይስሩሑን ኣለው፡፡ ሓደ ካብቶም ፓርክታት ድማ ኣምባሳደር ፓርክ እዩ፡፡

ፋሽን፡- ፋሽን ክባሃል ከሎ ናይ ጨጉሪ ኣሰራርሓ ፋሽን፣ ናይ ጫማ ፋሽን፣ ናይ ክዳውንቲ ፋሽንን የካትት፡፡ ኣብዚ ንሪኦ ዘለና ባህላዊ ኣቋንና ዲዛይን ይረአ ኣሎ፡፡ ናይ ክዳን ፋሽን ተኸተልቲ ዲኹም?

ካብ ዓይነታት ምግብታት እንትከኑ እዚኣቶም ድማ ኣብ ስፖርማርኬት ይኩን ኣብ ዕዳጋ፣ ኣብ ድኳን ተዘርጊሖም ይርከቡ። እዞም ምግብታት እዚኣቶም መብዛሕቲኡ ግዜ ህፃውቲ እዮም ዝፈትውዎም።

ዘሎ ፍረታት ብሓቂ ዝተፈላለየ እዩ። እቶም ኣብ ላዕሊ ዘለዉ ኣናናስ ዝመስሉ ፍረታት ኮይኖም፡ ኣብ ከም ኢትዮጵያ፡ ኬንያ፡ ኡጋንዳ፡ ወይ ታንዛንያ ዝኣመሰሉ ናይ ሕርሻን ጸባን ከባቢታት ኣዝዮም ልሙዳት እዮም። ካብዞም ፍረታት ኣየናይ ኢኻ ትመርጽ?

ሰለስተ ደቂ ኣንስትዮ ብዝተኸደንኦ ፋሽን ክዳን ተፈሲሐን ይርአያ ኣለዎ፡፡ ፋሽን ክዳን ካብ ደቂ ተባዕትዮ ንላዕሊ ንደቂ ኣንስትዮ ዘግድሰን ንምንታይ እዩ?

ናይ ራያ ከባቢ ደቂ ኣንስትዮ ንርኢ ኣለና፡፡ ደቂ ራያ ደቂ ኣንስትዮ ካብ ናይ ካልእ ከባቢ ደቂ ኣንስትዮ ብምንታይ ተፈልየን ክፍለጣ ይኽእላ?

እዞም ናይ እስፖርተኛታት ኮይነኖም ኩዕሶ ተጫወቲ ኮይኖም ፃዕዳ ማልያ ተከዲኖም ኩዕሶ ተፃወቲ ኮይኖም ንምካኑ ኩዕሶ ተፃወቲ እንትኮኑ ኮሾ ዝህቦጥቅም እንታይ የከውን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

ብዙሕ ምንቅስቓስ ኣብ ዘለዎ ቦታ ስእሊ ኣድህኖ ኣብ ሜዳ ተሰሪዑ ይርአ ኣሎ፡፡ እዚ መስርዕ ዕዳጋ ዘመልክት እምበር ንናይ ኣምልኮ ቦታ ዘምልክት ኣይኮነን፡፡ ስለምንታይ?

ብዙሕ መፍለዪ ሽም ዘለዎም ናይ ማንጎ መስተታት ኣለዉ፡፡ እዚ ማዝግ ማንጎ ይበሃል፡፡ ኬኬ ዝበሃል ፈሳሲ መንጎ ከምዘሎ ኸ ትፈልጢ ዶ?

ቅብኣት ንደቂ ኣንስትዮ ኮነ ንደቂ ተባዕትዮ አገዳሲ ኮይኑ ኣብዚ ዝረአ እዚ ቫዝሊንን ጀል ናይ ዕረን ኣሎ፡፡ ደቂ ኣንስትዮ ነዚኦም ክልቲኦም ንምንታይ ይጥቀማሉ?

ኣብ ትግራይ ካብ ዝርከቡ ዓበይቲ ትካላት ሓደ ዝኮነ ፋብሪካ ዓለባ ኣልመዳ እንትከውን ዝተፈላለዩ ክዳን፣ ኣንሶላን ካልኦት ናይ ጨርቂ ውፂኢት ዘምርት እዩ።

ኣዲስ ዘመን ጋዜጣ ኣብ ታሪክ ጋዜጣ ሃገርና ፀብለልታ ዘለዎ እዩ፡፡ እዚ ጋዜጣ ካብ ጫፍ ናብ ጫፍ ዝንበብ እዩ ነይሩ፡፡ ሕዚ ተነባብነቱ ከምቲ ዝነበረ ዝቐፀለ ዶ ይመስለኩም?

ማርስ ዝብል ፅሑፍ ብቀይሕ ተፃሒፉ አብ ፀሊም ሕብሪ ድሕረ ገፅ ይርከብ፡፡ ቦውንቲ ዝብል ከዓ ብፃዕዳ ሕብሪ ተፃሒፉ አብ ሰማያዊ ድሕረ ገፅ ይርከብ፡፡ እግዚኦ! ክበዝሑ እዞም ዝተፈላለየ ሕብሪ ዘለዎም አቁሑ ንክሽየጡ ተደርዲሮም ይርከቡ፡፡

መጋየፂ መጋየፂ አብ ገዛታት እውን ክልጠፍ ይክእል እዩ፡፡ ንአብነት ዝተፈላለዩ ሕብሪታትን ድዛይን ዘለዎም ናይ መንደቅ መብራህቲታት አብ ፀሊም ድሕረ ገፅ ይርከቡ፡፡ እዚኦም ከዓ ጅምላይት ይበሃሉ፡፡ ናይ ሓደ ጅምላይት ዋጋ ክንደይ እዩ?

ብዙሕ ዓይነት ቁኖ ንርኢ ኢና፡፡ እዚ ከም ገለ ዝኣምሰለ ንላዕሊ ዝተወንጨረ ቁኖ ግን ፍሉይ እዩ፡፡ ንምዃኑ ሽም ናይዚ ቁኖ እንታይ ይበሃል ይኾን?

ሓደ ካህንን ሓደ ምእመንን ጋያሹ ብበዓል ምኽንያት ዝመፁ እዮም፡፡ እቶም መናእሰይ እግሮም እንትሓፅብዎም ዘርኢ እዩ፡፡ ንስኹም ከ ጋሻ ምኽባር ትፈልጡ ዶ?

ኣብዚ ስእሊ ሓንቲ ሰበይቲ ኣብ ረጒድ እምኒ ክትጥሕን ትርአ። ምስ ምፍሓር እኽሊ ወይ ሓርጭ ዝመሳሰል ስራሕ ክትሰርሕ ድማ ትርአ። ኣብ ጎና ብሓጺን ዝተሰርሐ ጻሕሊ ይርአ። እዚ ባህላውን ተግባር ምዃኑ እቲ ስእሊ ይሕብር።

እዚ ኣምቡላንስ ዘርኢ እዩ። እታ መኪና “አልስ ኬር” ከምኡ’ውን “R&D” ዝብሉ ቃላት ተጻሒፋ ኣላ። ብተወሳኺ “ተደጋጋሚ ኣገልግሎት ክንክን ንህዝባዊ ጥዕና” ዝብል ጽሑፍ ብኣምሓርኛ ተጻሒፉሉ ኣሎ። ጽቡቕ ዕጥቂ ዘለዋ ኣምቡላንስ ኣብ ኣገልግሎት ህዝባዊ ጥዕና ክንደየናይ ኣገዳሲት ምዃና ትዝክሩ ዶ?

እዚ ዝርአ ዘሉ ብኣብዝሓ ንደቂኣንስትዮ መንፃባረቂ እንትከውን ብየዓይነቲ ሕብርታት ዝተዘርገሕ እንትከውን መብዛሕትኡ ኣብ ትግራይ ባሀላዊ ፀወታት ናይ ደቂ ኣንስትዩ ዝጥቀማሉ ከም መቀነት ፣ኣብ ግባርካ ዝግበር ንዝተፈላላየ መመለክዕ ንትቀመሉ እንታይ ተበሂሉ ይፅዋዕ?

እቲ ስእሊ ብባህላዊ ቅዲ ኢትዮጵያ ዝተሰርሐ ክፍሊ ኣጋይሽ የርኢ። መጀመርታ ካብ ዕንጨይቲ ዝተሰርሐ መንበር፡ ድሕሪኡ ብዕምባባታትን ሳዕርን ዝተሰለመ ፍሩይን ሕብራዊን መሶብ ኣሎ። ኣብ ሓደ ክፍሊ ባህላዊ ስልማት ተኽልን ተቐሚጦም ኣለዉ።

ቁኖ ዝተቖነነት፣ ናይ እዝኒ ብሩር ኩትቻ ዝገበረት፣ ኣብ ርእሳ ናይ ቀዳም ስዑር ሰቲ ዝኣሰረት ሰበይቲ ትርአ ኣላ፡፡ እዚ ሰበይቲ ብሄራ እንታይ እዩ ኢልኩም ትግምቱ?

ዝተፈላለዩ ዓይነታት ናይ ንግዲ ስራሕቲ ዘለው ኮይኖም ከም እንዕዞቦ ናይ ገዛ አቁሕት ዝሽየጠሉ ቦታ ኮይኑ ገዛእ ሽያጥ ዝራክቡሉ እዩ ።እዚ ቦታ አበይ ከባቢ ይመስለኩም?

ዝባፅሐ ስርናይ ዝርአየሉ ናይ ሕርሻ ቦታ ንርኢ ኣለና፡፡ ነዚ ዝባፅሐ እኽሊ ብምርኣይ እቲ ወቕቲ ካብቶም ኣርባዕተ ወቕትታት ውሽጢ መን ምዃኑ ክትፈልጡ ዶ ትኽእሉ?

እዚ እንሪኦ ዘለና መፅሓፍ ቅዱስ ብትግርኛ ዝብል መፅሓፍ እንትኸዉን፤ ንህዝቢ ትግራይ ብቛንቋ ትግርኛ ዝተዳለወ መፅሓፍ እንትኸዉን እዚ መፅሓፍ ኣበይ ዝስራሕ ይመስለኩም?

እዚ ሸኖ ለጋ ዝበሃል ዕሹግ ናይ ምግቢ ቅብኣት እዩ፡፡ ነዚ ቅብኣት ናይ ፆም ጠስሚ እንዳበሉ እዮም ዝፅውዕዎ፡፡ ስለምንታይ እዩ ከምኡ ዝብልዎ?

ናይ ቡና ስነስርዓት ዝድልዩ ነግራት ዝኪኑ ክም ፍንጃል፣ መቀመጢ ፍንጃል ፣እንዳ ሽኮርን ፍንድሻን ኣልዉ እቲ ትኪ ዝኔሀዎ ኣቅሓ እንታ ይብሃል ሽሙ?

እዚ ቦታ ኣብ ኣኽሱም ዝርከብ ናይ ቅርሲ ቦታ እዩ ብዝብል ምኽንያት ነበርቱ ክለግሱ ዝተገብረ ቦታ እዩ፡፡ እዚ እንተኾኑ ስለምንታይ እዩ ብቅርስነቱ ዘይለምዐ?

መንባብ ንወድሰብ ብጣዕሚ ጠቃሚ እንትኮን አብዚ እንዕዞቦ ዘለና ናይ ዓድገራተ ቪዝን ህዝባዊ ቤተ መፃሕፍቲ እንትኮውን ተጠቀሚቲ ተምሃሮ ምስ ናይቲ ትካል ስራሕተኛ እናተሳእሉ እዩሀ። አብ ከባቢኩም ቤተ መፃፍቲ አሎ ዶ

ኣርማ፡- ኣርማ ንሓደ ዕላማ ወይ ንሓደ ናይ ስራሕ ተግባር ዝውክል ናይ ምልክታት ስብስብ እዩ፡፡ እዚ ኣብ ሴ.ኣሜሪካ ናይ ዝነብሩ ተወድቲ ትግራይ ናይ ማሕበር ኣርሞኦም እዩ፡፡

መሳርሒታት ዝተፈላለዩ መሳርሒታት ንዝተፈላለዩ ስራሕቲ ይውዕሉ፡፡ ንአብነት እርሳስ ሕብሪ ዘለዎ ዓብይ ፕላስቲክ አብ ፃዕዳ ወረቀት ተቀሚጡ ይርከብ፡፡ እዚ ፕላስተር ንምንታይ ይጠቅመና?

ክስታይ ክፉል ክልተ እትብል ናይ ወግዒ መፅሓፍ ናይ ብደራሲ ግርማይ ገብሩ ዝተፃሕፈት ምስሊ ደራሲኣ ብቅድሚት ሒዛ ምስ ቀይሕ ዝሽፋኑ ቆርበታ ትርአ ኣላ፡፡

ኣብ ዓይነታት ኣሕምልቲ ዝምደብ እንትኾውን ንምግብነት ብክልተ ዓይነት ይቐርብ። ሓደ ኣብሲልኻን ብጥረን እንትኾውን ኣብ ከባቢኹም ብምንታይ ዓይነት ከም ዝዝውተር ዶ ትፈልጡ?

ሓንቲ ካብ ሚዳታት ኣብ አሜሪካ ብተጋሩ ዲያስፖራ ዝተመስረተት ቲ.ኤም.ኤች ሚድያ ኣብ ግዜ ኢትዮጵያን ትግራይን ኩናት ድምፂ ትግራይ ኮይና ትሰርሕ ዝነበረት ሚድያ እንትከውን፣ ንስኩም ከ ትካታተልዋ ዶ ኔርኩም?

ኣብ ናይ ዕዳጋ ቦታ ወታደራዊ ዝመስል ልብሲ ዝተኸደኑ ይርአዩ ኣለዉ፡፡ እዞም ሰባት ብከተማ ምምሕዳር ናይ ዝምደቡ ደንቢ መኽበርቲ ኣባላት ዶ ይኾኑ?

ሕርሻን አትክልቲን ዝተፈላዩ አትክልቲ አብ ሕርሻ ቦታ ይርከቡ፡፡ ዝተፈላዩ ሓምለዎት ተክሊታ ብመስመር ተተኪሎም አብ ሓመኩሽታይ ሕብሪ መሬት ይርከቡ፡፡ እዚ ቦታ እንታይ ተባሂሉ ይፍለጥ?

ብዙሓት ናይ ቤተ ክርስትያን ንዋያት ወይ ከዓ ኣቑሑት ተንጠልጢሎም ይራኣዩ፡፡ ሓደ ቆልዓ ድማ ከፍ ኢሉ ናብ ቅድሚት ይሪኢ ኣሎ፡፡ እዚ ንዋየ ቅድሳት ንምንታይ ኣገልግሎት ይውዕል፡፡

ሓደ ስብኣይ ናይ ሕርሻ መሳርሒ ዝተሸከመ ገባራይ ኣብ ሑሩስ ኣሎ ።ኣብቲ ከባቢኡ ድማ ዝተሓረሰ መሬት አሎ። እቲ ተሸኪምዎ ዘሎ ሕርሻ መሳርሒ ኣብ ከባቢኩም እንታይ እንታይ ከምዝባሃሉ ዘርዚርኩም ትፈልጥዎም ዶ?

ናይ እንጀራ መኣዲ ምስ ዝበሰለ ድንሽ ኣብ ቢያቲ ቀሪቡ ኣሎ፡፡ ኣብ ማእኸል እቲ እንጀራ ድማ ሚጥሚጣ ኣሎ፡፡ እዚ ምግቢ ጣዕሙ ከመይ ኮን ይኸውን?

ኣብ ናይ ፈርኒቸር መስርሒ ቦታ ተሰሪሑ ዝተዳለወ ሙልኩዓት ወንበርን መቐረቢ እንጀራን ይራኣዩ ኣለው፡፡ አዚ ኣቑሑት ኣብ ከመይ ዝበለ ገዛ የገልግሉ ትብሉ?

ዝተፈላለዩ ዓይነት ፍረምረታት ዘለዎ ኮይኖም ካብአቶም ሓደ ድማ በነና ፤አራንሽን ካልአትን ኮይኖም ንጥቅመሎም ኮይኖም ንጥዕናና ድማ ብጣዕሚ ጠቃሚ እንትኮን ንስኩም ከ ፍርምርታት ተጠቀምቲ ዲኩም?

ቆፅላዋይ ሕብሪ ዘለዎ ምንፃፍ ዝተነፀፎ ኮይኑ ዝተፈላለዩ ሕብርታትን ኣሰራርሓን ዝሓዘ ሌማትን ኣብ ፃዕዳ ጠርቂ ዝተጠንጠለ እዩ። እዙይ ዝግጅት እንታይ ብምምልካት እዩ ተዘጋጅዩ?

ናይ ኢትዮጰያ ባንዴራ ምስ ናይ ኢትዮጰያ መራሒ መንግስቲ ደ/ር ኣብይ ኣሕመድ ኣብ መድረክ ኣኬባ እንዳመረሐ እዩ። ዶ/ር ኣብይ ኣሕመድ ብመዓስ ዓመተምህረት ናብ ስልጣን ደይቡ ?

እዝኣ ናይ አዲስ ኣበበ ክንትባ ክትኮን ከላ ብጠዓሚ ብበዝሕ ኣብ ናይ ኢትዮጵያ ተለቨጅን ትርእ እ ንትትከውን እዛ ጋል ኣንስተይቲ እዝኣ መን እደተበሃለት ሽማ ምስ ሽሙ ኣባ መን እደተበሃለት ትፅዋዕ?

እዚ አብ ሐደ ዕዳጋ መአኸል ዝተፈላለዩ አስፌዛ ዝሽየጠሉ ቦታ ኮይኑ ኮሚደረ፣ ሽጉርቲ፣ ቃርያ፣ ዘይቲ ተዘርጊሑ ሰባት ጠጠው ዝበሉን ዝንቃሳቀሱን ዘለዎ እዩ። አበይ ቦታ ይመስለኩም?

ብዙሓት ደቂ ኣንስትዮ ፀሊምን ፃዕዳን ዝኣመሳሰሊ ሕብርታት ናይ ላዕሊ ዝገበራ ኮይነን ናይ ሰላማዊ ሰልፊ ወፅኤን እየን ዘለዋ። ናይ እንታይ እምነት ተከተልቲ እየን?

ናይ ፕላንን ልምዓትን ሚኒስተር ዝኾና ዶክተር ፍፁም ኣሰፋ ዝርአያሉ ናይ ቢዝነስ መፅሔት ይርአ ኣሎ፡፡ እዚ መፅሄት ኣብ ምንታይ ዛዕባ ዘትኹር ይኸውን?

ስደት፡- ደቂ ሰባት ካብ ዝነብሩሉ ቦታን ሃገርን ብሰንኪ ስእነት ሰላምን ስእነት ስራሕን ናብ ካልኦት ሃገራት ስራሕ ንምድላይ ክስደዱ ኩለው ስደት ይባሃል፡፡

ብርጭቅን ሙዝን አብ መንገዲ ብምዝርጋሕ ማለት አብ ጋሪ ብምስቃል ምሻጥ ይከአል እዩ፡፡ ብርጭቅን ሙዝን ንሰውነትና ካብቶም ጠቀምቲ ፍራምረታት ሓደ እዮም፡፡ አትክልትን ፍራምረታትን ንምንታይ ይጠቅሙና?

ፀጉሪ ፀጉሪ መብዛሕትኡ ግዜ ፀሊም ሕብሪ ዘለዎ ኮይኑ ክንክን ዘድሊዮ እዩ፡፡ ንአብነት ሓንቲ ጓል አንስተይቲ ደስ ዝብል ጀብጀብ ተሰሪሓ ፀሊም ክዳን ተከዲና ገፃ ተደፊአ ትርከብ፡፡ እዚ ጀብጀብ ቁኖ ደስ ይብል ዶ?

ስፖርት፣ ናይ ኣካላዊ ብቕዓት እንቅስቃሴ ክፍለ ጊዝያት ብምዕቃድ ናይ ዕለት ዕለት ስራሕቲ ውሽጢ ናይ ኣካል ብቕዓት እንቅስቃሴ እዩ፡፡ ካብኣቶም እቲ ቀንዲ ድማ ናይ እግሪ ኩዕሶ እዩ፡፡ ካብ ኩዕሶ እግሪ ተፃወቲ ንመን ጋንታ ተድንቑ?

ህፃናት ብጣዕሚ ካብ ዝፈትውዎ ሓደ መዝንጋዕእዩ ።ከምንሪኦ ዘለና ክልተ ቆልዑ አብ አውሮፕላን መጫወቲ ህፃናት ደይቦም አናተፃወቱ ንዕዘብ ንስኩም ከንደቅኩም ናብ መዛናጊዕ ቦታ ትወስድዎም ዶ?

ኣብቲ ስእሊ፡ ሐምላይ ማልያ ዝለበሱ ተጻወትቲ ኩዕሶ እግሪ ኣብ ሜዳ ደው ኢሎም ክዕልሉ ይረኣዩ። ብሓባር ዕላል ዝገብሩ ጉጅለ ተጓዓዝቲ ኮይኖም ይረኣዩ። ኣብ ማልያታቶም ቁጽርን ኣስማትን ተጻሒፉ ኣሎ። ብሓፈሻ ንጸወታ ኩዕሶ እግርን ናይ ጉጅለ ዕላልን የመልክት።

እዛ ናብ ህዋ ትውንጨፍ መረጃ ሰብሳቢት ናይ ኤለክትሮኒክ ቴክኖሎጂ ቁስ መንኮራኩር ተባሂላ ትፅዋዕ፡፡ ኣብ መንጐ ሮኬትን መንኮራኩርን ኣፈላላይ ኣሎ ድዩ?

ኣብ ኢትዮጵያ ካብ ዝርከቡ እንስሳ ዘገዳም ጎሽ ሓደ እንትከውን በላዕቲ ሳዕርን መጥበውትን እዮም። ብኣንበሳን ካልኦት በላዕቲ ስጋን እንዳተሃደኑ ከም ዝብልዑ ትፈልጡ ዶ ?

መጋየፂ መጋየፂ ማለት አብ ዝተፈላለዩ ናይ አካላትና ክፋል ክንገብሮም ንክእል ኢና፡፡ ንአብነት አብ እዝንና፣ ኢድናን ክሳድናን ምግባር ይከአል እዩ፡፡ ወርቃማ መስቀል፣ ጎባጉብ፣ ፃዕዳ ሕብሪ ናይ እግሪ ወዘተ ይርከቡዎም፡፡ ናይ መስቀል ዋጋ ክንደይ እዩ?

እዚ ኣብ ቀረባ እዋን ካብ ዝተሰርሑ ፓርክታት ሓደ ዝኾነ እንጦጦ ዝበሃል ፓርክ እዩ፡፡ እዚ ፍሉይ ሰሓቢነት ዘለዎ ፓርክ ኣብ ምንታይ ከተማ እዩ ዝርከብ?

እዚ ማሽን ንዕንጨይቲ ከረታቲፉ ቁርፅራፅ ገይሩ ዘውፅእ እዩ፡፡ ሓደ ሰብ ናብዚ መሳርሒ ዕንጨይቲ እናእተወ ይርአ ኣሎ፡፡ እዚ ማሽን ጐማ እግሪ ዘለዎ ብምዃኑ ብቐሊሉ ካብ ናብ ምንቅስቓስ ምክኣሉ ከዓ ሩብሕኡ ፍሉይ ይገብሮ፡፡

ዒላ ወይ ከዓ ጉድጓድ ማይ ንዝተፈላለዩ አትክልትን አሕምልትን ንምፍራይ ይጠቅመና፡፡ አብ ጥቃ ዒላ ቡዙሓት ሓምለዎት ሳዕሪታትን ተክሊታትን ይርከቡዎም፡፡ መስኖ ብጣዕሚ ጠቃሚ እዩ፡፡

እዚ መንፈስ ጅግንነትን ክብርን እያ እተርኢ። መዓልታዊ ንሰላምን ድሕንነትን ሃገሩ ደው ዝብል ተባዕ ወተሃደር ኢትዮጵያ ኣብ ልዕሊ ወተሃደራዊት መኪና ደው ኢሉ፣ ብኢዱ ሰላምታ እንዳቅረበ እዩ። እዚ ስእሊ ብንጹር ን “ጅግንነት ኢትዮጵያ ፈጺሙ ኣይመውትን፣ ብኽብርን ተኣማንነትን እዩ ዝገልፅ።”

ገበል ካብ እንስሳ ዘገዳም ሓደ ዝኮነ ኣብ ባዓቲ ዝነብር ኮይኑ ዝተፈላለዩ እንስሳታት ከይሓየከ ውሒጡ ኣብ ከቡዱ ዝሕቅቅ እንስሳ እዩ። ንወዲ ሰብ ይኮን ንእንስሳ መፍርሒ ምኳኑ ትፈልጡዶ?

እዚ አብ ከተማ አክሱም ጥንታዊ ሐድግታት ካብ ከውሒ ተፈሊፍሎም ዝተሰርሑ ሐወልትታት ኮይኖም ካብ ዝተፈላለዮ ከባብታት ዝመፁ ህዳር ፅየን ከብረ በዓል ንምክባር እዮ ። ንሰኩም ከ ናብ ከተማ አክሱም መ ፅኩም ትፈልጥ ዶ?

እዞም እንሪኦም ዘለና ናይ ስነ ፅባቀ መመላክዒ ኣብ ፋብሪካ ካብ ዝስርሑ እንትኾኑ ንስኹም ኸ እንታይ ዓይነት መመላኽዒ ስነ ፅባቀ ትጥቀሙ?

ካብቶም ጥንታዊት ከተማ ሓንቲ እያ ከተማ ኣክሱም ።ሓወልቲ ኣክሱም ዝተፈላለዩ ቁመት ዘለዎም እዮም። ክልተሓሙሽተ ድማ ደው ዝበላ አላዋ ።ሓወልቲ ኣክሱም ንጉብኝት ከይድኩም ዶ ትፈልጡ?

መብዛሕቲኡ ግዜ ደቂ ኣንስትዮ ከም መመላኪዕን መጋየፅን ዝጥቀማሉ ኮይነን ካብ ወርቅን ብርን ዝተሰርሑን ናይ ክሳድን ኢድን እዝንን ዝኣመሳሳሉ ኣለው። እዙይ ኣብ ምንታይ እየን ዝገብረኦ?

እቲ ምስሊ ኣርማ “ደደቢት ክረዲት ኤንድ ሳቪንግ ኢንስቲትዩሽን ኤስ.ሲ.” እዩ። እቲ ኣርማ ካብ ቀጠልያ ድሕረ ባይታን ኣራንሺ ዓንኬልን ዝተሰርሐ እዩ። ኣብ ማእኸል ድማ ክልተ ሰባት ኣብ ትሕቲ መዋቕር ገዛ ደው ኢሎም የርኢ።

ካብቶም ቀንዲ ቀንዲ መሰረታዊ ግልጋሎት ዝህቡ ዓይነታት ትካላት እዚ እንረኦ ዘለና ኣዋሽ ባንኪ ኮይኑ ኣዋሽ ባንኪ ኣብ ኩለን ከተማታት ትግራይ ስራሕ ጀሚሩ ኣሎ። ኣብ ኣዋሽ ባንኪ ትዓቋሩ ዶ?

ኣብቲ ስእሊ ክልተ ሰብኡት ተሓቛቚፎም ሰነዳት ሒዞም ይረኣዩ። ኣርማ ሕብረት ኣፍሪቃ ኣብ ድሕሪኦም ዝረአ ኮይኑ፡ እዛ ስእሊ ኣብ መወዳእታ ስምምዕ ሰላም ወይ ድርድር እያ ትመስል። ተሳተፍቲ ሕጉሳትን ዕጉባትን ኮይኖም ይረኣዩ።

እዚ አብ እስክሪን እንምልከቶ ዘለና ካብቶም አብ ስራሕቲ ፋሽን ኢንድስትሪ ስራሕቶም ንምፍለጥ ካብ ዘቅርብዎ ዓይነት እዩ ::ሓንቲ መንእሰይ ባህላዊ ክዳን ብ ዘመናዊ ተከዲና አብ ኢዳ ፀሊም ቦርሳ ሒዛ ንምልከት አለና::

ቅድሚ መዘወሪ ፍቃድ ሕግን ደንብን ናይ ዝተፈላለዩ ተሽከርከርቲ ብጥንቃቐ ትምህርቲ ዝወሃበሉ ቦታን ናይ ዲኤስ ቲቪ ግልጋሎት ዝወሃበሉ ቦታ ምዃኑ እዩ።

ተምሃሮ አብ መምሃሪ ክፍሊ ኮፍ ኢሎም መምህር ንዝሓተቶም ይምልሱ፡፡ እዞም ተምሃሮ አብ ቀይሕ ሕብሪ ወንበር ኮፍ ኢሎም ትምህርቶም ይከታተሉ፡፡ መምህር ከዓ አብ ሰሌዳ ብምፅሓፍ ንተምሃሮ ይሓትት፡፡ መምህር ንተምሃርኡ ዝሓትት ንምንታይ ይመስለኩም?

እዚ ኣብ ርእሰ ኣድባራት ወገዳማት ኣኽሱም ፅዮን ዝርከብ ብልምዲ ሓዱሽ ቤተ ክርቲያን እናተባህለ ዝፅዋዕ እዩ፡፡ ነዚ ዘስርሕዎ ናይ ኢትዮጵያ ንጉሥ መን እዮም?

ኣብ ትግራይ ከባቢ ገጠረ ኣዶ ምስ ውላዳ ጀሪካን ተሰኪማ ማይ ንምምፃእ ትከድ ዘለ ኮይና፣ ንስኩም'ከ ማይ ንከምፅኣ ዝከዳ ኣዴታት ሪኢኩም ዶ ትፈልጡ?

ኣብዚ ዘለዋ ደቂ ኣንስትዮ ኩለን ጠሊም ተከዲን ኣብ ሓዘን እየን ዘለዋ። እዚ ደቂ ኣንስትዮ እዚኣተን ኣብ ናይ ትግራይ ኩናት ብዝበፀሐ ግፍዒ ዶ ይከውን?

እዚ እንምልከቶ መትሐዚ ክዳን ኮይኑ ብተለምዶ ቁምሳጥን እናተባህለ ይፍለጥ። ቁምሳጥን ካብ ዝተፈላለዩ ዓይነት ኦማት ደስ ዝብል ዲዛይን ገይርካ ዝስራሕ ኮይኑ ንስኩም ከ ንምንታይ ትጥቀሙሉ?

መጋየፂ መጋየፂ ንደቂ አንስትዮ ጥራሕ እንተይኮነስ ንገዛውቲ እውን አድላይ እዩ፡፡ ንአብነት ፃዕዳ፣ ማስቲካን ወርቃማ ሕብሪ ዘለዎም ነፋሒቶታት አብ መንድቅ ገዛ ተዘርጊሖም ይርከቡ፡፡ ናይ ሓንቲ ነፋሒቶ ዋጋ ክንደይ እዩ?

ብዙሓት በብዓይነቶም ናይ ደቂ ኣንስትዮ ጥልፍታት ኣብቲ ድንኳን ተደርዲሮም እኒሄው፡፡ ግን እታ ፀላም ደስ ትብል፣ ንዓኻትክን ከ ደስ ዶ ትብለክንስ ካብተን ካልኦት ትመርፃ?

ካብ ናይ ቢሮን ናይ ፅሕፈትን ኣቑሑት ዝኾነት ፀላም ሕብራ ማእኸለይቲ ፓንቸር ትረአ ኣላ፡፡ ንፋይላት መጥመሪት ወይ መሐንገጢት ትውዕል፡፡ ንኻሊእ ኸ ትውዕል ዶ ይመስለኩም?

እዚ ካብ ጋዜጣ ኣምሓርኛ “ሃገራዊ ጋዜጣ ኤሜኮ” ዝተወስደ እዩ። ኣብ ማእኸል ስእሊ ውግእ ዓድዋ፣ ኣብ ላዕሊ ስእሊ ንጉስ ሚኒሊክን ንግስቲ ጣይቱ ኣሎ። ብመሰረት ናትኩም ትርጉም ዓወት ዓድዋ ኣብ ታሪኽ ኢትዮጵያ እንታይ እዩ ትብሉ?

እዚ አብ እስክሪን እንምልከቶ ዘለና ምስሊ ካብቶም ዓይነታት ፍረ ምረ ሓደ ኮይኑ ብርጭቅ ወም ሃባብ እንዳ ተብሃለ ይፍለጥ::አብ ውሽጡ ድማ ማይ ዝመለአ እዩ::

እዚ አብ እስክሪን እንምልከቶ ዘለና ባህላዊ ሞጎጎ ዝኮነ ካብ ሓመድ ዝተሰርሐ ኮይኑ ብዕንጨይቲ ዝሰርሕ እዩ::አዲና ድማ ከፍ ኢለን ሓዊ የሳውራ አለዋ::

ኣብ ለምለም ዝኮነ ቦታ በረክቲ እምባታት ኣብ ዘሎ ፃዕዳ ናይ ባህላዊ ክዳን ዝተከደነ ኮይኑ ኣብ ኢዱ ድማ ካብቶም ናይ ባህላዊ ሙዚቃ መሳርሕታት ዝብሃል ዝሓዘ ኮይኑ እንታይ ይብሃል ሽሙ?

ትቦ ናይ ማይ ካብ ፕላስቲክ ዝስራሕ ኮይኑ ክቢ ቅርፂ ዘለዎ ኣብ ኣፍ ናይ ማይ ቡንባ ኣትዩ ንተክልን ካልእን ማይ መስተይን መምልእን ዝጠቅመና ምኳኑ ትፈልጡ ዶ?

ሹፍ ካብ ዓይነታት ተክሊ ሓደ ኮይኑ ኣብ ዓለምና ይኩን ኣብ ሃገርና ንዘይቲ ብልዒ ንወዲሰብ ዝውዕል ንጥዕና ወዲ ሰብ ተስማሚዒ ምኳኑ ትፈልጡ ዶ?

ንመስሕብ ቱሪዝም ቀንዲ ካብ ዝኾኑ እዞም ቅርሳቅርስታ ናይ ሙዚየም ተጠቐስቲ እዮም፡፡ እዞም ቅርስታት ኣብ ትግራይ ኣበይን ኣበይን ቦታታት ዝርከቡ እዮም?

ብጫን ቀይሕን ሕብራዊ ካብ ከውሒ ዝተሰርሐ ቤተ ክርስትያን ቀይሕን ሓመኩሽታይን ሕብሪ ዘለዎ ማዕፆ ብብጫ ሕብሪ መስቀል አለዎ፡፡ አብዚ ቤተ ክርስትያን አፀደ ዝተፈላለዩ ሓምለዎት ተክሊታት ይርከቡዎም፡፡ እዚ ገዳም እንዳ እንታይ ይበሃል?

ኣብዚ ህንፃ ዘለዉ ክፍልታት ናይ ስራሕ ቦታ እዮም፡፡ እቲ ተለጢፉሎም ዘሎ ሻራ ነዚ እዩ ዘመላኽተና፡፡ ኩሎም ተዓፅዮም ዝርአዩሉ ምኽንያት ግን ናይ ስራሕ ሰዓት ገና ብምዃኑ ዶ ይኾን?

ኣብዚ እንረኦ ዘለና ሳሬታ ገይራ ደቂቅ ቁኖ ተኮኒናኣላ ኣብ ድሕ እወን ኣርተፊሻል ተጠቂማ ኣላ። ዓይነታት ኩጎ ተጋሩ ክሳብ ክዳይ ትፈልጡ 5ተ ዓይነታት ቁኖ ፃሓፉ።

ዝተፈላለዮ ዓይነታት አሕምልትን ፍረምረ አብ መሸጢ ቦታ ከም ሐምሊአድሪ ፣ ቆሰጣ ፣ጉዕ በርበረ፣ ኮሚደረ ፣አበካዶ፣ ሰላጣ ፣ጥቅልል ጎመን ዝመሰሉ ዝሸየጡ አለው ። አየናይ አሕምልቲ ትፈትው ?

እዚ ኣብ መሬት ተተኺሉ ዝፈሪ ተክሊ ኣፕል ዘርኢ እዩ። ኣብታ ሕርሻ ብዙሓት ኣፕል ይበቁሉ ኣለዉ፡ ገሊኦም ድማ ኣብ ዕምባባ ዝረኣዩ ይመስሉ። እቲ ቦታ ብናይ ሕርሻ መሬት ዝተኸበበ እዩ። ኣብ ሕርሻኹም ከምዚ ዝበለ ተክሊ ኣፕል ክህልወኩም ትደልዩ ዶ?

ካብ ዓይነታት ኤሌክትሮኒስ ሓደ እንትከውን እዚ ብክልተ እዝንካ መስምዒ ድምፂ ዝጠቅም እንትከውን ካብ ካሎኦት ኤሌክትሮኒስ ድምፂ ዘመሓላልፍን ካብ ኣፍ ናብ እዝኒ እውን ዝመሓላፍ መሳርሒ እዩ።

እዚ ኣብ ጻዕዳ ገጽ ኮፍ ኢሉ ዘሎ ኤሌክትሪክ ፒያኖ የርኢ። ፒያኖ ጸሊም ኮይኑ ኣብ ቅርጺ ኤክስ ዘለዎ ስቴንድ ደው ኢሉ ይርከብ። ኣብ ታሕቲ ናይቲ ፒያኖ ናይ እግሪ ፔዳል ይርከብ። ፒያኖ ምጽዋት ትፈቱ ዲኻ? ወይስ ክትመሃር ትደሊ?

ካብ ባህልታት ትግራይ ዝኾነ ጥልፍን ቁናኖን ገይረን ምስደቀን ዝተስኣላ ናይ ቀደም ፎቶ እንትኾውን ንእኹም ኸ ከምዚ ዓይነት ፎቶ ኣለኩም ዶ?

አብ ትግራይ ካብ ዝርከቡ ባህልታት ሓደ ባህሊ ቴቤን እዩ አብዚ ከም ንዕዘቦ ዘለና ድማ ሓንቲ ጋል አንስተይቲ ምስ ወዲ ተባዕትያይ እናውረሰት ይርከቡ።

ፕሮፊሰር ክንደያ ገብርሂወት ፕረዚደንት ዩኒቨርሲቲ መቐለ ምንባሮም ዝፍለጥ ኮይኑ ሕዚ ብዶክተር ኣብይ ኣሕመድ ናይ ትምህርቲ ሚኒስቴር ኣማካሪ ሚኒስትር ዴኤታ ተዋሂብዎም ይሰርሑ ከምዘለው ትፈልጡ ዶ ?

ኣብ ናይ ባህላዊ ኣደራሽ ኮይኖም ዘለው ናይ ባህላዊ ድርፍታት ሳዕሳዒቲ ናይ ባህላዊ ሙዚቃ ማሳርሒ ተፀወቲ ዝኮኑ እተን ደቂ ኣንስትዮ ኣብ ኢደን እንታይ ሒዘን ኣለዋ?

ኣብዚ ቦታ ሰባት ኣልዉ ተውዳደርቲ ጉያ ዝኮኑ ማልይኦምን ጫማኦምን ኣስትካኪሎም ንዉድድር ጉያ ተዝጋጅዮም እኒሕዉ ዘልዉዎ ቦታ እንታይ ይበሃል ፍሉይ ሽሙ ?

መሰረታዊ ኣገልግሎት፡- ንሓደ ሕ/ሰብ ካብቶም ኣድለይቲ ዝባሃሉ መሰረታዊ ኣገልግሎታት ሓደ ቤት ት/ቲ እዩ፡፡ ት/ቲ ማኣዲ ፍልጠት እዩ፡፡ እቲ ዝረአ ዘሎ ቤት ት/ቲ ናይ ኢለመንታሪ ድዩስ ናይ ላዕለዋይ ብርኪ?

እዚ አብ እስክሪን እንምልከቶ ዘለና ምስሊ ዛብ ዩኒቨርስታት ትግርስይ አብ ፀገም ህዝቢ መሰረት ገይረን ክሰርሓ ይግባእ::ተሳትፎ ዩኒሸርስታት ሙሁራን ንምልከት አለና ::

እዛ ርእሳ ዝተመሸጠት፣ ኣብ ብርኪ ዝበፅሕ ቁመት ዘለዎ እጅጊኡ ቆራፅ ዓለባ ዓዲ ዝተኸደነት፣ ኣብ ኢዳ በናጅር ዝገበረት ሰብ ብኽፋል ባህላዊት ብኽፋል ዘመናዊት ኮይና ኣላ፡፡ ዘመናዊነታ ኣብ ምንታይ እዩ?

ኣብዚ ዘሎ ናይ ገደና ኣሕምልቲ እንትከውን እዚ እነረኦ ዘለና ሓምሊ ብልዒ ወይ ከዓ ቆስጣ እዩ ።ቆስጣ ንማዓናጡ ንምልስላስ ይጠቅም። ቆስጣ ትፈትው ዶ ?

ስደት ካብ ሓደ ቦታ ናብ ካሊእ ቦታ ምካድ እንትከውን እዞም እንሪኦም ዘለና ብዝተፈላለዩ ምክንያታት ኣቁሑቶም ሒዞም እንዳተሰደዱ እዮም ዘለው። ስደት ብኩናት፣ ናብራ ንምምሕያሽ ኢልካ ካብ ሓደ ቦታ ናብ ካሊእ ቦታ ምንቅስቃስ እዩ።

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ እቶስ ናይ ባዓል ሞያታት ዝብላዕ ቅጫ እንዳዳለው ይርከቡ፡፡ ንስኹም ከ ካብዚ ዝስራሕ ዘሎ ምግቢ ዶ ክትበልዑ ንደለኹም?

ኣብ ኢትዮጰያ ካብ ዝርከቡ ጥንታውያን ታሪካውያን ቦታት ኣብ ትግራይ ማእከላይ ዞባ ዝርከብ ኣብ ወረዳ ኣድዋ ያሓ ዝበሃል ታሪካዊ ቦታ እዩ ያሓ ዶ ትፈልጥዋ?

ህፃውንቲ መስርዕ ተሰሪዖም ተተሓሒዞም ፍርቆም ፍሽክ እናበሉ ኣብርእሲ ኦም ስእሊ ናይ መላእክታት ብበዝሒ ተለጢፎም ኣለዉ። በቲ ድሕሪ እቶም ቆልዑ ዘሎ እንስሳ እንታይ ይበሃል ሽሙ ?

ከም እኒ በናና፣ ኣራንሺ፣ ፓፓየ፣ ኣፕል ዝኣምሰሉ ፍራምረ ተንጠልጢሎምን ተደርዲሮምን ንርኢ ኣለና፡፡ ናይ ኢድ ሚዛን እውን ኣብኡ ኣላ፡፡ እዚ ቀረብ እንታይ ይጐድሎ?

ምስ ሓዱሽ ዝተሃንጸ መደቀሲ ክፍሊ ወይ ሓድሽ ገዛ ዝመሳሰል ዘመናዊ ክሽነ ይርአ። ኣብ ጥቓኡ ድማ ካብ ዕንጨይትን ብሓጺንን ዝተሰርሑ ካቢነታትን ኣብ መንደቕ ግራጭ ዝመስል ዲዛይንን ኣለዉ። እዛ ክሽነ ኣዝያ ምልእቲ ክትከውን እንታይ ክውሰኽ ኣለዎ ትብሉ?

እዞም ሰባት መራሕቲ ሃይማኖት ወይ ድማ ኣቕሽቲ ይመስል ገቲሮም ሒዞምዎ ዘለዉ ድማ ጨርቒ ኾይኑ ኣብ ማእኸሉ ናይ ኣምበሳ ምስሊ ተሳኢሉዎ ኣሎ፡ ኣብቲ ቕድሚ ኣምበሳ ድማ ሰብ ይረኣይ ኣሎ እታይ ዝገብር ዘሎ ይመስል ?

ዝተርኣየ ምስሊ ካብ ጸጋም ናብ የማን ኣብ ክልተ ተኸፋፊሉ ይርከብ። ብጸጋም ድማ ዝተቐርጸ ነገር እምኒ፡ ዝተቐርጸ ቅርጽን ከም መስኮት ወይ ማዕጾ ዝኣመሰሉ ክፍልታትን ኣለውዎ። እዚ ታሪኻዊ ሓወልትታት እምኒ ኣክሱም ድዮም?

እዚ ጸሊም ጫማ ስኬት ታሕቱ ጻዕዳ ጫማ ዘርኢ እዩ። ድሕሪት ናይቲ ጫማ ካብ ቡናዊ ዝተሰርሐ ኮይኑ፡ እቲ ሰንሰለት ድማ ጸሊም እዩ። እዚ ዓይነት ጫማ ንመዓልታዊ ኣጠቓቕማ ትመርጹ ዶ?

ብቐይሕን ወርቅን ዝተሰርሐ ውቁብ መጋረጃን ኣብ ልዕሊ እቲ መጋረጃ ኮፍ ኢሎም ዘለዉ ጉጅለ ሰባትን ይረኣዩ። ኣብ መንጎ ድማ ቀይሕን ወርቅን ናይ ክብሪ ልብሲ ዝተኸድኑ ሰባት ኣለው። እዞም ኣኽሊላት ኣብ ምንታይ ዓይነት ስነ-ስርዓት ከም ዝጥቀሙ ትፈልጡ ዶ?

ኣብ ለምለም ቦታ ደው ዝበለ ኣብ ጥቁኣ ድማ ነዋሕቲ ኣግራባት ኣለው። ካብ እንሰሳ ዘቤት ሓደ ኮይኑ ንመፅዓኛ ድማ ንጥቀመሉ። እቲ እንሰሳ እንታይ ይባሃል ?

ኣብ ትግራይ ዘለዉ ተመዛበልቲ ከምቲ ኣብዚ ሰልፊ ይርአ ዘሎ ናይ ብፅሑልና ፃውዒት ይገብሩ እዮም፡፡ እስካብ ሕዚ ግን እንታይ ኣብ መሬት ጥብ ዝበለ መፍትሒ ኣሎ?

ዜና ዜና ድምፂ ወያነ ሽዱሽተ ደቂ ተባዕትዮን ሓንቲ ጓል አንስተይትን ብዛዕባ ቅዋም አመራሓ ዞባ ደቡብ ምብራቅ እናተዛተዩ የመልክት፡፡ ዜና ድምፂ ወያነ አብ ሓቂ ዝተደረኸ ዜና ድዩ ዘሐልፍ?

ሕንባሻ ካብ ስርናይን ፊኖን ዝስራሕ ምግቢ ኮይኑ፣ መብዛሕቱኡ ግዜ ንቁርሲ ምስ ማዓርን ካልኦትን ንጥቀመሉ ዓይነት እንትከውን፤ ንሱኩም'ከ ሕንባሻ ብማዓር ተመጊብኩም ትፈልጡ'ዶ?

ቆፃል ሕብሪን ብጫ ሕብርን ቀይሕ ሕብርን ዘለዎ ኮይኑ ኣብ ማእከሉ ድማ ኣንበሳ ኣብ ርእሱ አለዎንኣብ ርእሳ ናይ መስቀል ምልክት ዘለዋ በትሪ ዝሓዘን እዩ። እዙይ ባንዴራ ናይ ምዓዝ ግዜን ናይ ማን ሃገር እዩ?

እዚ ቦታ ጭንታዊ ናይ ጨርቆስ ገዳም እዩ፡፡ ገዳማት ብኣግራብ ዝማዕረጉ እዮም፡፡ እዚ ቤተ ልምዓት ቤተ ክርስቲያን ኣብ ሓለዋ ከባቢ ንዘለዋ ግደ የምልክት ዶ?

ሰለስተ ቆልዑ ብይን ዝብሃል ዓይነት ፃውቲ ይፃወቱ ኣለዉ፡፡ እዚ ፀወታ ኣብ ብዙሕ ከባቢ ፍሉጥ እዩ፡፡ እዚ ፀወታ ኣብ ከባቢኹም ይፍለጥ ድዩ?

ብፍሉይ ዝወቀበ ናይ ምግብን መስተን መስተኣናገዲ ኣዳራሽ ይርአ ኣሎ፡፡ እዚ ከምዚ ዝኣምሰለ ናይ ምግብን መስተን ኣዳራሽ ኣብ ኩሎም ዓይነት ሆቴላት ይርከብ ድዩ?

ሑሞራይ ዝብል ርእሲ ዘለዋ ብሙዚቀኛ ማክ ኢዝራ ተወልዳ ዝተደረፈተት እያ ሙዚቀኛ ማርክ ኢዝራ ኣብ ቀረባ እዋን ዝደረፋ እንተዋሓደ ሓደ ዝብል ርእሲ ዘለዋ ዝደረፋ ብዙሕ ሰብ ተቀባልነት ረኪቡ። ማርክ ካሊእ ደረፊ ኣለዎ ዶ ?

ኣብዚ ምስሊ ናይ ዝኾነ ትካል ናይ ተገልጋሊ ርኢቶ መውሃቢ ቅጥዒ ተዳልዩ ይርአ ኣሎ፡፡ ናይ ተገልጋሊ ርኢቶ መቐበሊ ቅጥዒ ንምንታይ ይጠቅም?

እዚ ብመፋለጢ ፖስተራት ተኸቢቡ ዘሎ ህንፃ ባንክ ቤት እዩ፡፡ እታ ኣብ በሪ ዘላ ንኡሽተይ ገዛ ናይ ዋርድያ ሰፈር እያ፡፡ ናይ ዋርድያ ኣገዳስነት ኣብ ባንኪ ቤት ግድን ዝገብሮ ምኽንያት እንታይ እዩ?